እዚ ጻዕዳን ሰማያውን ሰብ ዝመስል ሮቦት ተራእዩ ኣሎ። ኣብ መዓልታዊ ህይወትና ቴክኖሎጂ ዘለዎ ቦታ ዘርኢ ኮይኑ፡ ናይ ዘመናዊነትን ምቾትን ይስምዓካ፡፡

ንእሽተይ ኮንቲነር ጫማ መፅረጊን ኣብኣ ኮይኑ ዝፀርገላ ጫማን ካልስን ፣ሳዓት፣ መነፅር፣ ዝተፈላለዩ ዓይነት ሸቀጣ ሸቀጥን ኣብቲ ከባቢ ሳይክልን ሞተርን ኣለዋ ።

እዚ ብጸሊምን ሰማያውን ዝተሸፈነት ዘመናዊት ማውዝ ዘርኢ እዩ። ኣብ ቅድሚት ዩኤስቢ ፖርት ሒዛ ኮፍ ኢላ ኣላ ። እዚ ቀሊል ዝተሰርሐ ቴክኖሎጂካዊ ጽባቐ'ዩ።

ወ/ሮ ኣዳነች ኣበበ መደረ እናሃበት ትረአ፣ እታ በዓል ስልጣን ኢትዮጵያ፡ ጻዕዳ ጃኬትን መነጽርን ተኸዲና ኣብ ቅድሚ ፖድዮም ደው ኣላ፡ ብስምዒት ክትዛረብ ይርአ። ዕቱብን ፖለቲካዊ ዘተ ወይ ኣኼባ ዝመስል መልክዕ ይመስል።

ድሙቕ ቀጠልያ ቆጽሊ ዘለዎ ገረብ ኣንጻር እቲ ድሙቕ ሰማያዊ ሰማይ ደው ኢሉ ኣሎ። ምሉእ ቅሳነት ተፈጥሮ ብቐሊሉ የመሓላልፍ፤ ናይ ምዝንጋዕ ስምዒት ኣብቲ ቦታ ሰፊኑ ይርከብ።

ብጻዕዳ ዕምባባታትን ብልጭ ዝብል መብራህትን ዝተሰለመ ኣዳራሽ መርዓ ዘርኢ እዩ። እቲ ማእከላይ መንገዲ ብልጭ ዝብል ኮይኑ፡ ኣብ ማእከል ጽቡቕ ሻንደልያ ይርአ። ኣብ ድሕሪት ጽቡቕ ጌሩ ዝተሰለመ መድረኽ። ኣዝዩ ጽቡቕን ፍቕራዊን ናይ ሓጎስ ግዜን እዩ ዝመስል።

እዚ ብጫ ዝሕብሩ ቆፅሊ ይረአ ኣሎ። ኣብዚ ቆፅሊ ኣብ ሞንጎ ዝደረቆ ቆፅልታት ኣለውዎ። ኣብ ከባቢ ድማ ብ ቆርቀሮ ዝተሓፀረ እዩ ዘሎ። እዚ ቆፅሊ ኣብ ከባቢኩም እንታይ ተባሂሉ ይፅዋዕ?

ኣብ ናይ ስሑል ሽረ ጋንታ ኩዕሾ እግሪ ናይ ሜጀር ጀነራል ሓየሎም ኣርኣያ ምስሊ ኣሎ፡፡ እዚ ምስሊ ካብቲ ኣብ ሽረ ዘሎ ሓወልቱ ዝተወሰደ እዩ፡፡ ኣብዚ ሓወልቲ ሓየሎም እንታይ ሂዙ ይርአ?

እዚናይ ባንዴራ ኤርትራ እዩ። እታ ባንዴራ ብሰለስተ ሕብሪ ዝቖመት እያ፡ ብላዕሊ ቀጠልያ፡ ብታሕቲ ሰማያዊ፡ ኣብ ማእከሉ ድማ ብቐይሕ ዝተሸፈነ ዓቢ ስሉስ ኩርናዕ። እዚ ባንዴራ ኤርትራ፡ ምልክት ሓድነትን ሓይልን ዘርኢ እዩ ።

ኣብዚ ሰማያዊ ድሕረ ባይታ ዘለዋ ባንዴራ ሕቡራት ሃገራት ኣብ ንፋስ ክትወዛወዝ ትርአ። ባንዴራ ኣብ ሰማያዊ ሰማይ ብሰላም እናተንቀሳቐሰት ከላ፡እቲ ኣብ ልዕሊኡ ዘሎ ካርታ ዓለምን ጨናፍር ኣውሊዕን ምልክት ሰላምን ሓድነትን ዓለም እዩ። እዚ ድማ ናይ ተስፋን ሰላምን እዩ።

ዝተፈላለዩ ዓይነት መኪና ዘለው ኮይኖም ከምዚ አንዕዞቦ ዘለና ብዛሓት መካይን ዝተአከባሉ ቦታ መናሃርያ ዝበሃል ኮይኑ እዚ ቦታ አበይ ከባቢ ይመሰለኩም?

እዚ ደቂ ኣንስትዮ ኮይነን ማይ ብጀረካን ገይረን እደመልኣ ባሕሪ ኮይኑ ብብሓ ጠረካ ኣትየን ኣፍቲ ቃላይ እደመላኣ እንትራኣያ ኩለን ድማ ደቂ ኣንስትዮ እንትከና ኣነ ዝገሪመኒ እዚ ኣእጋረን ኣእትያን ዝመለኦኦ ዘለዋ ክስትይ ዶ ይኮን ብጣዓሚ መሕዘኒ እዩ!

ኣብ ናይ በረኻ ገፀ ምድሪ ክልተ ብሕብሪዊ ጨርቅን ናይ ጨጉሪ መፀባበቕን ዝደመቓ ደቂ ኣነስትዮ ይርአያ ኣለዋ፡፡ እታ ሃንቲ ነታ መስትያት ትርኢ ዘላ ኣብየትየ ብዝብል ዝመስል ኣርኣእያ ትጥምታ ኣላ፡፡

ሰባት እኽሊ ይዓፅዱ ኣለዉ፡፡ ብጉልበት ሰብ ንእኽሊ ምዕፃድ መድከሚ ስራሕ እዩ፡፡ ቅልል ብዝበለ ማሽን እኽሊ ምዕፃድ ዝከኣለሉ ኣገባብ ከ ይህሉ ዶ?

እሰይ ደስ ዝብል ቦታ! አብ ፀሊምን ፃዕዳን ሕብሪ መልክዐኛ እምኒ ዝተነፀፈ ቦታ ዝተፈላለዩ ሓምለዎት ተክሊታ አብ አቅሓ ተተኪሎም ዝዓበዩን ቆፃል ሕብሪ ፅላልን ጣውላታትን ይርከቡ፡፡

ኣኽሱም ዩኒቨርሲቲ ንዕለት ሕዳር 26-27/2018 ኣፈ ናይ መፅናዕታዊ ፅሑፋት ኮንፈረንስ ዝፀወዓሉ ሊስታ ይርአ ኣሎ፡፡ እዚ ጉዳይ ምግውሑ ዓቕሚ ንምዕባይ ስለዝጠቅም እዩ፡፡

ኣብዚ ነዊሕ ጸሊም ክዳንን ሂጃብን ዝለበሳ ደቂ ኣንስትዮ ኣብ መስርዕ ደው ኢለን ኣለዋ። ሕቖኦም ናብ ካሜራ ተጠውዩ፡ ኣብ ውሽጢ ህንጻ ዘለዉ ይመስሉ። ብድሕሪት ቀያሕቲ መንበር ይረኣዩ። እቲ ስምዒት ናይ ምጽባይን ምእካብን ዘርኢ እዩ።

ዋው ደስ ክብላ እዛን ደቂ ኣሸንዳ። ኣሸንዳ ኣብ ወርሒ ነሓሰ ዝክበር ኮይኑ ደቂ ኣሸንዳ ባህለን ንምክባር ኣብዚ በዓል ቡዙሓት ደቂ ኣነስትዮ ይርከባ እየን።

ኣብዚ ዘለው ዝደረቁ ናይ እንስሳት ሳዕሪታትን ወይ ድማ ምግብታት እዮም ዘለው። እዚ ከባቢ ካብ እንስሳት ገዛን ዝተከልከለ ይመስል። ናብዚ ከባቢ ምእታው ብጣዕሚ! እዩ ዘፍረሐኒ ምክንያቱ ተመን ከይህልዎ ስለዝፈርሕ እዩ።

አብ ትግራይ ካብ ዝርከቡ ዓይታት መስተ ሓደ ስዋ እዩ ። ስዋ ካብ ዳጉሻ ዝስራሕ ዓይነ ት መስተ ኮይኑ ብጣዕሚ ጥዑም መስተ እዩ። ንስካትኩመ ከ አብበከባቢኩም ስዋ ካብ ምንታይ ትሰርሑ?

እዚህንፃ ብጠዓሚ ዓብይ ኮይኑ ብዝሕ ዝበለ እንትከውን ላዕልን ታሕትን ናይ ቤት መፃሓፍት ብበዝሕ ዝርከበሉ እንትከውን እዚ ኣብይ ይርከብ እንታይ ተበሂሉ ሽሙ ይፅዋዕ?

እዚ ካብ ሸክላ ዝተሰርሐ ፅቡቕ ንብረት ገንኢ ይበሃል፡፡ ገንኢ ስዋ ወይ እውን ማይ ንምቕማጥ የግልግል፡፡ ኣብዚ ዝቕመጥ መስተ ዛሕሉ ዝተሓለወ ስለዝኾነ ንህይወት ተስማዕምዒ እዩ፡፡

ጥልፊ ተኸዲና ርእሳ ተቖኒና ኣብ መረባ ተቐሚጣ ትፈትል ጓልኣነስተይቲ ትርአ ኣላ፡፡ ንሳ ንቀረፃ ድኣምበር ናይ ብሓቂ ጡጥ ትፈትል ሰብ ኣይትመስልን፡፡

ሰባት ክዘናግዑን ኣዕሩኽ ኮይኖምን ዝገልጽ ፣ ንጸቕጢ መዓልታዊ ህይወት ዘቃልል ናይ ሓባር ህሞታት ዘንጸባርቕ እዩ። ሓያሎ ደቂ ተባዕትዮን መንእሰያትን ኣብ ዙርያ ሓደ ጠረጴዛ ቢልያርዶ (ፑል) ኣብ ሓደ ካብ ቆርቆሮን ካንቫስን ዝተሰርሐ ግዝያዊ መዋቕር ተኣኪቦም ይራኣዩ ኣለው።

እዞም ኣብ ምስሊ ዝርአዩ ዘለዉ ኣይተ ስዩም መስፍን ይበሃሉ፡፡ እዞም ተፈላጢ ሰብ ናይ ኢትዮጵያ ወፃኢ ጉዳይ ሚኒስተር ኮይኖም ሰሪሖም፡፡ ኣብ መወዳእታ ግን ኣብ ትግራይ ብዝተኻየደ ጦርነት ምኽንያት ካብዚ ዓለም ሓሊፎም እዮም፡፡

ሓደ ከልቢ ኣብ ዝኾነ ክፋል ገዛ ተቐሚጡ ይርአ ኣሎ፡፡ ከልቢ ብኣንፃር ዝህቦ ናይ ሓለዋ ግልጋሎት ፍሉይ ክንክን እንትግበረሉ ኣይርአን፡፡ ዘሕዝን እዩ፡፡

ብናይ ሓደ ደብሪ ገዛ መስኮት ዝተቐልቀለ ሰብ ይርአ ኣሎ፡፡ እዚ ገዛ ሕድሳት ዘይተገበረሉ ብምዃኑ ክፍእፍእ ኢልዎ ኣሎ፡፡ ሕድሳት ክግበረሉ ይትስፎ፡፡

ብዙሕ ኣፍሮ ጸጉሪ ርእሲ ዘለዎ፡ ቀይሕ ተርትሌን ጻዕዳ ጃኬትን ተኸዲኑ ናይ ትግርኛ ደርፊ ዝደርፍ ሙዚቐኛ ይረአ። ቁሩብ ግራጭ/ ስይበት ጭሕሚ ኣለዎ። ኣብ ገጹ ዘሎ መግለጺ ህዱእን ሓሳባውን ይመስል።

ኣብዚ ኣብ ልዕሊ ቀሊል ጻዕዳ ሸሚዝ ዝተኸድነ ቀጠልያ ክዳን ምስ ድሙቕ ክራቫታ ይርአ። ኣብ ኢዱ ዘሎ ሰንሰለት ሰዓት ንጽባቐ ይውስኸሉ፤ ኣብቲ ክዳን ዘሎ ቀለቤትን ሰንሰለትን ምስጢር ቅርጺ ይገልጽ። ጽባቐ ናይቲ ምስሊ ኣብ ዝርዝራትን ቅርጽን ይርአ ኣሎ።

ውሽጣዊ ክፍሊ ባህላዊ ቤት ምግቢ ሓበሻ። ንባህላዊ ሃዋህው ኢትዮጵያ ዘንጸባርቕ ውዑይን ምቹውን ቤት መግቢን ባርን ይርአ። ብናይ ድሕሪት መብራህቲ ይበርህ። ባህላዊ ስምዒት ይፈጥርን ኣብ ሓደ ኩርናዕ ቅርጺ ፋልኮን ዘለዎ ጌጽ ይርአ።

ሓደ ወዲ ተባዕታይን ሓንቲ ጓል ኣነስተይትን ብግጭት መልክዑ ተተሓሒዞም ኣለዉ፡፡ እዚ ነውሪ እዩ፡፡ ወዲ ተባዕታይ ኣብ ልዕሊ ጓል ኣነስተይቲ ኢዱ ከልዕል የብሉን፡፡

ጻዕዳ ሕብሪ ዘለዎ ናይ ህጻናት ዓራት ኣብ ልዕሊ እቲ ብመብራህቲ ዝበርህ መሬት ደው ኢሉ ኣሎ። ኣብ መሬት ዝተቐብአ ንእሽቶ ስእሊ ወይኒ ብሓጐስ ክበርህ ከሎ፡ ሕብራዊ ነጥብታት ድማ ነቲ ናይ ንእስነት ሓጐስ ኣየር ይውስኸሉ።

ኣብ ምርኢት ዝቐረቡ ዝተቐርጹ ኣእማን ኣካል ስቴላ ጥንታዊት ከተማ ኣኽሱም እዮም። እዞም ኣብ ከባቢ 4ይ ክፍለ ዘመን ድሕሪ ልደተ ክርስቶስ ዝተሃንጹ ዓበይቲ ሞኖሊትታት፡ ዓሚቝ መንፈሳዊ ታሪኽን ቅርስታትን ኢትዮጵያ ዘንጸባርቑ ኮይኖም፡ ታሪኻዊ ክብሪ ናይቲ ቦታ ይስመዓካ፡፡

ክልተ ሲኒከር ናይ ደቂ ተባዕትዮ ጫማታት ይረኣዩ፡፡ ምስቲ ጫማታት ድማ ሓንቲ ምልክዕቲ ናይ ገዛ ተኽሊ ኣብ ፃዕዳ ኣቕሓ ትረአ፡፡ ንስኹም ከ ብዛዕባ ጫማ እንታይ ሓሳብ ኣለኩም?

የኢትዮጵያ ኦርቶዶክስ ተዋሕዶ ቤተ ክርስቲያን የሆኑ ቅዱሳን ሥዕሎችን የሚያሳይ የውጪ ገበያ ድባብ አለው። በመሬት ላይ በተደረደሩት ሥዕሎች ላይ የእመቤታችን ማርያም፣ የጌታችን ኢየሱስ ክርስቶስ፣ የመላእክት እና የሌሎች ቅዱሳን ምስሎች ይታያሉ። የሀገር ፍቅር እና የኢትዮጵያዊነት ኩራት ስሜትን ያነሳሳል።

ኣብ ሓደ ምርኢት ፋሽን ክልተ ሞዴላት ኣብ ሓደ መድረኽ ደው ክብላ ይረኣያ። እታ ኣብ ቅድሚት ዘላ ሞዴል ጻዕዳ ቀጠልያ ገፊሕ እግሪ ዘለዎ ተኸዲና ብዓርሰ እምነት ደው፣ ድሕሪኣ ካልእ ሞዴል ትርአ። ናይ ዘመናዊነትን ቅዲን ስምዒት ዘንጸባርቕ እዩ።

ብሓጺን ዝተሰርሐ ፍሬም ዘለዎ መንበር እዩ። እቲ ብሓጺን ዝተሰርሐ መንበር ጸሊም ሕብሪ ዘለዎ ኮይኑ ናይ ጎኒ ሽልማት ኣለዎ። እቲ መንበር ብቤጅ ሕብሪ ዘለዎም ኩሽን ዝተሸፈነ እዩ። ካብ ሓጺንን ቆርበትን ዝተሰርሐ ኮይኑ፡ ቁሩብ ገጠራዊ መንበር ዘርኢ እዩ።

አብዚ ከም እንዕዞቦ ዘለና ተከተልቲ ሃይማኖት አርቶዶክስ አመነቲ ኮይኖም ሓንቲ ፈላሲቲ መክፈልቲ እናዓደለቶም ይርከብ። መክፈለቲ ናየ ሃይማኖት አርቶዶክስ ከም ፀበል ዝጥቀሙሉ እዩ።

እቶም መሳቕል ጸለምቲ ቅርጽታት ኣብ ልዕሊ ድሙቕ ቀይሕ-ኣራንሺ ብርጭቆ መዳበርያ ዝተቐመጡ ፋሕ ዝበሉ ኮይኖም ይረኣዩ። እቲ ስርዓት ቅርጽታት ዝተሓላለኸን ዝተወደበን ኮይኑ፡ ሓያል ስምዒት ሕብርን ሃይማኖትን የመሓላልፉ። እቲ ምስሊ ግጥማውን ቁሩብ ምስጢራውን ስምዒት ውን የንጸባርቕ።

ኣብ ትግራይ ባህላዊ መቅለዊ መንከሽከሽ ካብ ሓፂን ዝስራሕ ኮይኑ ንቡና ንጥረምረ ከም ዓተር ዒልቦ መቅለዊ ዝጠቅመና መሳሪሒ ምኳኑ ትፈልጡ ዶ ?

ጨረራ ብዝሕ ዝበለት ኣምፑል ኣብ ኢድ ሰብ ኮይና እንትትበርህ ትርአ ኣላ፡፡ እዛ ኣምፑል ኣብ ኢድ ሰብ ምዃና ገለ ነገር እናተስርሐ ምንባሩ ዘመልክት እዩ፡፡

ድሌት ምቾት ገዛን ምምሕያሽ ደረጃ መነባብሮን ዘንጸባርቕ እዩ። ዝተፈላለዩ ውቁባት ኣቑሑት ገዛ ምህላዎም፡ ንስድራቤት ኣማራጺታት ከምዘለዉ ይሕብር። መሸጣ ፍርናሽ ዘወዓውዕ ሰሌዳ። እቲ መፋለጢ ዝተፈላለዩ ዓይነታት ሶፋታት፡ ዓራታት፡ ዋርድሮብን መመገቢ ጠረጴዛታትን የርኢ።

ኣብዚ ጽብቕቲ ናይ ቆርበት ማሕዘል ኣብ ምርኢት ትረአ ኣላ። እዛ ማሕዘል ብፈትልን ብረት ስልማትን ዝተሰለመት ኮይና ሃብታም ባህልን ቅርስን ኢትዮጵያ ዘንጸባርቕ እያ። እቲ ማሕዘል ብጽቡቕ ዝተሰርሐን ነቲ ባህላዊ መንነት ዘንጸባርቕን እዩ። እቲ ደስ ዝበል ባህላውን ጥንታውን እዩ።

ብጻዕዳ ዝተቐብአ ነዊሕ ህንጻ ክፍሊ ይርአ። እቲ መስኮት ብቀጠልያ ብራናን ሳንዱቕን ዝተሰለፈ ኮይኑ፡ ሰባት ደው ኢሎም ክሰርሑ፡ ብኢዶም ክስእሉ ይረኣዩ። ኣብ ቅድሚት ኣብ መሬት ተዘርጊሑ ኣሎ። ናይ ተወፋይነትን ርእሰ ተኣማንነትን ስምዒት ብሕብርታትን ጻዕርን ይመሓላለፍ።

ሓንቲ ቀይሕ ጫማን ብጫ ማልያን ዝተከደነት ጓል አንስተይቲ ናይ ባስኬት ኩዕሶ መጫወቲ ሒዛ እናተፃወተት አብ ስርናየታይን አልኮልን ሕብሪ ድሕረ ባይታ ትርከብ፡፡ ዝተፈላለዩ አርባዕተ ደቂ ተባዕትዮ ከዓ አብቲ ሜዳ መፃወቲ ይርከቡ፡፡ ብጣዕሚ ጎበዝ ተፃዋቲት!

ብሽክሌተኛታት ኣብ ከይዲ ልምምድ ወይ ውድድር ይርአዩ ኣለዉ፡፡ እዚ ውድድር ኣብ ትግራይ ልሙድ እዩ፡፡ ኮይኑ ግን ንኽዓቢ ትኹረት ተገይሩ ኣይተሰርሐን፡፡

እዚ ኣብ ገረዓልታ ካብ ዘለዉ ካብ ከውሒ ዝተፈልፈሉ ህንፃታት ቤተ ኣምልኮ ናይ ሓደ እዩ፡፡ እቶም ካህን ተዓጢቖም ናብቲ ቤተ ኣምልኮ ይኣትዉ ኣለዉ፡፡ ብሓቂ ወለድና ንእምነቶም ዝኸፍልዎ ዋጋ ዘድንቕ እዩ፡፡

ፋሽን፡- ናይ ሓደ ዘበንን እዋን ናይ ኣካዳድና ቅዲ ናይ ተለምዶ መግለፂ ፋሽን እዩ፡፡ እዛ ጓልኣነስተይቲ እዚኣ ፋሽን ክዳን ተኸዲና እንትተፋልጥ የሪኤና፡፡

ኣብዚ ሰፊሕን ደረቕን መሬት ብንኣሽቱ ኣግራብን ቁጥቋጥን ዝተነጥበ ይመስል። ኣብ ድሕሪት ኣብ ትሕቲ ሰማያዊን ደበና ዝመልኦን ሰማይ፡ ትሑት ጎቦታትን ኣኽራናትን ብሰላም ተደፊኦም ኣለዉ። እቲ ትርኢት ጽባቐን ሰላምን ተፈጥሮ ዘንጸባርቕ እዩ። እቲ ስሚዒት ህዱእን ተፈጥሮኣውን እዩ።

እዚ አብ እስክሪን እንምልከቶ ዘለና ምስሊ አመንቲ ክርስትና ዝኮኑ አብ ዓርቢ ስቅለት ነፀላ ተከዲኖም አመንቲ ምንፃፍ አኒፂፎም እንዳሰገዱ ንምልከት አለና::

ሕብርታት ባንዲራ ኦርቶዴክስ ተዋህዶ ቤተ ክርስትያን ኢትዮጵያ ቀጠልያ፡ ብጫን ቀይሕን ኮይኖም፡ ብጽቡቕ ተቐሪጾም ኣለዉ። ምስሊ ምልክት ባህላዊ ታሪኽ ብሓጎስ ዝደምቕ። ናይ ህድኣትን ክብርን ስምዒት ይመሓላለፍ።

ብዙሓት ናይ ፋብሪካ ውፅኢታት ናይ ገፅ ኮስሞቲክስ ኣለው፡፡ ካብኣቶም ናይ ማድያት ክሬማት ተጠቀስቲ እዮም፡፡ እዞም ክሬማት ንግዚኡ ዘጥፍኡ ይመስሉ ግን እንዳሓደሩ ናይ ገፅና ወዝ ዘድርቑ እዮም፡፡

መቑረጺ ጸጉርን መሳርሒታትን ።እቲ ቀንዲ መቑረጺ ጸጉሪ ጸሊምን ብሩርን ሕብሪ ዘለዎ ኮይኑ፡ ንውልቃዊ ወይ ንሞያዊ ኣጠቓቕማ ዝኸውን ምሉእ መቑረጺ ወይ ከዓ መቐምቀሚ ጸጉሪ ኣለዎ።

ተኸተልቲ እምነት ክርስትና ኣብ ቤተ እምነት ቤተክርስትያን በቢፆትኡ ኣብ ፃዕዳ ወንበር ኮፍ ኢሎም ናይ ነብሲ ዋጋ ዝረኽብሉ ብፅሞና ትምህርቲ እንትከታተሉ ዝገልፅ ስእሊ እዩ።

ድሙቕ ሰማያዊ ዝተቐብአ መንደቕ ገዛ። ብጫ ቆቢዕ ዘለዎ ስዊተርን ዝለበሰ ንእሽቶ ቆልዓ ኣብ ሓደ ብኸፊል ዝተኸፍተ ዕንጨይቲ ማዕጾ ደው ኢሉ ኣሎ። ኣብ ጎኒ እቲ ማዕጾ ብጫ ፕላስቲክ ጀሪካን ኣሎ። ውዑይን ገጠራዊን ስምዒት ኣለዎ!

ኣብቲ ስእሊ ሓደ ሰብኣይ ኣብ መንበር ኮፍ ኢሉ ክዛረብ ይርአ። ኣብ ታሕቲ ብማይክሮፎንን ምልክት ቴሌቪዥንን ዝተሰነየ ይመስል። እቲ ስእሊ ኣብ እዋን ቃለ መሕትት ሓደ ፍሉይ ሰብ ክዛረብ ከሎ ንምርኣይ ዝውዕል እዩ።

እቲ ሰብኣይ ዓሚቝ ሓሳብን ቆራጽነትን ዘለዎ እዩ ዝመስል። ካብ ካሜራ ኣርሒቑ ዝጥምት ኣጠማምታኡ፡ ገለ ነገር ይሓስብ ከምዘሎ ይሕብር። ኣገላልጻ ገጹ ቆራጽነትን ሓጺናዊ መትከላትን ዘርኢ ኮይኑ፡ እዚ ድማ ናይ ኣመራርሓ ክእለትን ሓይልን ዘመሓላልፍ እዩ።

ብብርሃን እትበርህ ነዋሕን ቀጢንን ገረብ ኣብ ወሰን ጽርግያ ደው ኢላ ኣላ። ኣብ ጎድኑ ሕብራዊ መብራህታቱ ዘለዎ ሓምላይ ገዛ ተስፋ ዝመልኦ ዕጹው ማዕጾ የቕርብ። ውዑይ ጸሓይ ነቲ ቦታ ብምምላእ ተፈጥሮኣዊ ስቕታ ዝፈጥር ስምዒት ይፈጥር።

ወግዓዊ ኣርማ “ኣገልግሎት ስታቲስቲክስ ኢትዮጵያ” ይርአ። ብቀጠልያን ሰማያውን ቡናውን ሕብሪ ዝተኣሳሰረን ዝውሕዝን መስመር ዝሓዘ ኮይኑ፡ ንገስጋስን ንሓቅነት ሓበሬታን ዝውክል ይመስል። እቲ ኣርማ ብግልጽነትን ስምዒት ቅንዕናን ዝተመልአ ተወላዲ ትካል መንነት ዘንጸባርቕ እዩ።

ኣብ ማእከል ዕዳጋ ሰባት ኣብ ምዕዳግን ምሻጥን ተጸሚዶም ኣለዉ። ኣብ ቅድሚት ቀጠልያ ዩኒፎርም ዝለበሱ ዩኒፎርም ዝለበሱ ደቂ ተባዕትዮ ስቕ ኢሎም ነቲ ቦታ ይሕልውዎ። ሕብርታትን ዕግርግርን ናይቲ ዕዳጋ ንልሙድ መዓልቲ ምውጻእ ምቕባል ዝሕግዝ ሃዋህው ይፈጥር።

እዚ እንሪኦ ዘለና መንእሰይ ናይ ሓደ ከባቢ ኣለባብሳ ዘርእየና ዘሎ ምስሊ እንትኸዉን እቲ ሒዙዎ ዘሎ በትሪ ዝበሃል እንትኸዉን ናይ ኣበይ ከባቢ ይመስለኩም?

ኣዝዩ ገጠራውን ህያውን ትርኢት ይረአ፣! ሰማያዊ ተርፖሊን ንገለ ክፋል ናይቲ ቦታ ይሽፍኖ፣ እዚ ድማ ጽላሎት ወይ መከላኸሊ ከምዘድሊ የመልክት። እዚ ትርኢት እዚ ነቲ ጻዕርን ቅልልነትን መዓልታዊ ህይወት ብጽቡቕ ዘንጸባርቕ እዩ!

ባህላዊ ስነ-ስርዓት ቡን ኢትዮጵያ እዩ። ባህላዊ ክዳን ዝለበሰት ጓል ኣንስተይቲ ቡን ትቖሉ ኣላ፡ ኣብ ጎድና ድማ ጠረጴዛ ቡን (ረከቦት)ን ኣቕሑ ቡንን ተሰሪዑ ኣሎ። ሰባት ቡን ንምስትምቓር ኣብ ዝእከቡሉ እዋን ናይ ሓጎስን ናይ ሓባርነትን ስምዒት ዘመሓላልፍ እዩ።

እዚ ኣብ ውቅሮ ዝርከብ ኣልነጋሽ ዝበሃል መስጊድ እዩ፡፡ መሕዘኒ እዩ፡፡ ጉልላቱ ፈራሪሱ ዝርአ ዘሎ ብምኽንያት ኣብ ትግራይ ዝተኻየደ ጦርነት እዩ፡፡

ኣብ ናይ ከተማ ትራንስፖርት መዋፈሪ ቦታ ብዙሓት ሰባት ከምኡውን ብዙሓት ታክስታትን ሃይገር ባሳትን ይርአያ ኣለዋ፡፡ እዚ ሃይገር ባሳት ዘለውኦ ከተማ መን ይመስለኩም

ማህደር ዝብል ብ ዩኤስ ኣይዲ ስፖንሰርነት ዝተሓተመ ኣብ ኢትዮጵያ ዘሎ ናይ ዝኾነ ነገር ሪከርድ ይርአ ኣሎ፡፡ ውሽጡ እንታይ ከምዝሓዘ ንምፍላጥ ግን ኣፀጋሚ እዩ፡፡

ስነ-ስርዓት ቡን ኢትዮጵያ ባህላዊ ስነ-ስርዓት እዩ። እቲ ፊንጃል ብሕብሪ ባንዴራ ኢትዮጵያን ምስሊ ኣንበሳን ዝተሸለመ እዩ። ዓብይ ስምዒት ባህላዊ ክብረትን መንፈሳውነትን ሓድነትን ዘመሓላልፍ እዩ። ስነ-ስርዓት ቡን ኣብ መዓልታዊ ህይወት ኢትዮጵያ ዓብይ ተራ ኣለዎ።

እዚ መንጠልጠሊ ዘለዎ ናይ ድምፂ መሳርሒ ጡሩምባ ተባሂሉ ይፅዋዕ፡፡ ጡሩምባ ኣብ እድር ከምኡውን ኣብ ቀብሪ ሰብ ንምፅዋዕ የግልግል፡፡ ኣብ ከባቢና ዝስራሕ ብምዃኑ ከዓ ዋግኡ ቀሊል እዩ፡፡

ዝተፈላለዩ ሳሙናታትን ሞዴሳትን በብወገኖም ደስ ብዝብል ኩነታት ተደርዲሮም ኣለዉ፡፡ እዞም ናይ ንፅሕና መገልገልታት ብዙሕ ሰብ ዝጥቀመሎም ስለዝኾኑ ኣብ ዝኾነ ሹቕ ክህልዉ ይግባእ፡፡

ኣውቶቡሳት፡- እታ ከተማ ብዘመናዊን ንከባቢ ዝምችእን ህዝባዊ መጓዓዝያ ኣቢላ ህዝባዊ መጓዓዝያ ዘመናዊ ንምግባርን ሃልኪ ነዳዲ ንምንካይን ዘለዋ ተወፋይነት ዘርእያ እየን። እዚ ዕብየት እታ ከተማ ዘመናዊነትን ንዝሓሸን ዝጸረየን ዝያዳ ስሉጥን መጻኢ ዘለዋ ድሙቕ ተስፋን ዘንጸባርቕ እዩ።

እዚ ውፅኢት ናይ ዕንፀይቲ ስራሕቲ እዩ ኣብኡ ዘለዉ ነገራት ድማ ከም እኒ ባህላዊ ወንበር፣ ባህላዊ ክራርን ይረኣዩ ኣለዉ፡ ባህላዊ ስለዝኾኑ ድማ ብጣዕሚ ደስ ይብል ።

እዚ አብ እስክሪን እንምልከቶ ዘለና አብ ስፖር ማርኬት ንረክቦ አለና ::አብ መደርደሪ ሸልፍ ድማ ቡዙሓት ጠራሙዝ ተደርዲሮም ንምልከት አለና ::ንስኩም ከ ትፈልጥዎ ዶ እዚ ነገር?

ኣብዚ ባህላዊ ስልማት ኣብ ጸሊም መደርደሪ ብጽፉፍ ተሰሪዑ ኣሎ። እዚኣቶም ካብ ብሩር እተሰርሑ ሰንሰለታት እዮም። እዚኣቶም ድማ ጽባቐ ብመልክዕ ዝግለጽ፡ ብብሩርን ሕብርታትን ዝተሸፈነ እዩ። .

እቲ ዓፀዲ ትራክተር ኮምባይን ሃርቨስተር ኣብ ሓደ ግራት ስርናይ ወይ ተመሳሳሊ ዝራእቲ እናዓጸደ ይርአ። እቲ ኮምባይን ሃርቨስተር ብቀጠልያ ተደሚቑ ኣሎ። እቲ ማሽን ዝሰርሓሉ ግራት ብደረቕ እኽሊ ዝተሸፈነ እዩ። ናይ ምዕባለን ኣፍራይነትን ብራኸ የመላኽት።

ኣብ ዕዳጋ ሓደ ሰብ ሸሞንተ ዝኸውን ፍራሽ ኣደራሪቡ ተሸኪሙ ኣሎ፡፡ እዚ ስራሕ ልምዲ ዝሓትት እዩ፡፡ ኣነ እንተዝኸውን ብጣዕሚ ክሽገር ነይረ፡፡

እዚ ባህላዊ ናይ ምግቢ ኣዳራሽ እዩ፡፡ ኣብ ውሽጡ ዝረአዩ መገልገልታት ብኣብዝሓ ባህላዊ እዮም፡፡ ኣብዚ ከብድኻ ጥራይ እንተይኮነስ ዓይንኻ እውን ኢኻ ትፀግብ፡፡

ሓንቲ ሰበይቲ ኣብ ማእኸላይ ሶፋ ባህላዊ ክዳውንቲ ተኸዲና ከፍ ኢላ ኣላ፡፡ ንስኻትኩም ከ ብዛዕባ ናይዛ እዛ ሰበይቲ እንታይ ሪኤቶ ትህቡ፡፡?

ካብ ያኒ እዩ፣ ታካክ ለገሰ (ታጁ)፡ ስነ-ጥበባዊ ታካክ ለገሰ (ታጁ) ኣብ ማእከል ስእሊ ብንጹር ይርአ። ሞያዊ ህይወትን ርእይቶን ሓደ ፍሉጥ ስነጥበባዊ ዘርኢ ዓቢይ ናይ ጽሑፍ ጋዜጣ ሽፋን ዘርኢ እዩ።

ሕ/ሰብን ስድራን ዝባሃሉ ኣብ ሓደ ገዛ ዝነብሩ ኣባላት ስድራ እንትኾኑ እዚኣቶም ኣቦ፣ ኣዶን ቆልዑትን ይርከብዎም፡፡ ንስኻትኩም ከ ብዛዕባ ስድራ እንታይ ሓሳብ ኣለኩም?

እንስሳት፡- ካብ ተሳሓብትን ሰጎምትን እንስሳታት ሓደ ተመን እዩ፡፡ ተመን ክልተ መልሓስ ዘለዎ ኮይኑ ማይ ክሰቲ ድማ ኣውፂኡ የቕመጠን እሞ ይሰቲ፡፡ ንስኻትኩም ከ ብዛዕባ ተመን ትፈልጥዎ ኣለኩም ዶ?

አዚናይ ኤለትሪክ መቋፃፀሪ እንትከውን እዚ ድማ ንሕ/ሰብ ፅቡቅ ኣገልግሎት እዳሃበ ዝርከብ ኮይኑ ኤለትሪክ ብመሰረቱ ካብ ይምንጭው ሽም እዚ ንብረት ከ እንታይ እዳተባሃ ይፅዋዕ?

እዚ ኣብ እንዳ ማርያም ፅዮን ቤተ ክርስቲያን ዝርከብ ግቢ እዩ፡፡ ንሰባት መዕረፊ ዝኸውን ናይ ስሚንቶ መቐመጢ ድማ ተሰሪሑሉ ኣሎ፡፡ ደስ በሃሊ እዩ፡፡

ኣብዚ ኣርባዕተ ሕብራዊ ባደልያታት ብሓባር ተሰሪዖም ኣለዉ። ጸሊም፡ ቀጠልያ፡ ቀይሕን ሰማያውን ኮይኖም፡ ነፍሲ ወከፎም ጻዕዳ ምልክት ዘለዎ መትሓዚ ኣለዎም። እዞም ሸፋሽፍቲ ንዝተፈላለዩ ዕማማት ክውዕሉ ይኽእሉ። እዚ ድማ ናይ ስራሕን ሓይልን እዩ ዘርኢ እዩ።

ንዝተፈላልዩ ምግቢ ንምስራሕ እንጥቀመሉ ኣብ መብዛሕትኡ ማሕበረሰብ ኣብ መንበሪን ገዝኡን ኣብ ስራሕ ቦታ ዝርከብ ካብ ምንታይ ይስራሕ መፀውዒ ሽሙ ኸ እንታይ ይበሃል?

ሓንቲ ቀያሕ ሰያብ ሰበይቲ ፃዕዳ ክዳንን ፀሊም ሻርፕን አብ ክሳዳ ገይራ ጠጠው ኢላ መልእክቲ እናመሓላለፈት ትርከብ፡፡ እዛ ሰበይቲ ሳህለ ወርቅ ተባሂላ ትፍለጥ፡፡ እዋይ!…እዋይ!... ሳህለ ወርቅ ብጣዕሚ ሓያል እያ፡፡

ኣብ ክልል ዓፋር ብበዝሒ ደቂ ተባዕትዮ ዝጥቀምሉ ናይ ፀጉሪ ቅጥዒ እዩ፡፡ ሽሙ ከዓ ብበዝሒ ጀብጀብ ይበሃል፤ ኣብ ጫፍ ድማ ዝተፈላለየ ዕንቁ ኣለዎ፡፡

ኣብ ከተማታት ቡና ንዑዑ ዓላማ ተባሂላ ብዝተሰርሐት ማሽን እንትውቀጥ ምርኣይ ልሙድ እዩ፡፡ ካብ ናይ ኢድ መቆጫ ንማሽን ምጥቃም ዝተደለየሉ ምኽንያት እንታይ ይኾን ትብሉ?

እዚ ካፍቶም ኡፂባት ተክሊ ሓደ ኮይኑ አብ በረኻ ይኩን ነመፃባበቅ ደወል ወይ ሓፀር እንጥቀመሉ እንትከውን ሽሙ ድማ ዕቃ እዳተባ ይፋለጥ ።

እዚ ሞቨል ናይ ላፊጣ ወይ ነዳዲ እንትከውን ንዝተፈላላዩ ተሽከርከርቲ ከም ማሽናት ናይ እክሊ መጥሓን ፣ናይ ተክሊ መስኖ ሞተር ክልተ ደቂ ኣንስተዮ ኮይነን ቀይሕ ናይ ላዕሊ ቆብዕ እውን ቀይሕ ሕብሪ ገይረን ከም ዝንህዋ ይፍለጥ።

እዚ ኣባላት ወተሃደራዊ/ፖሊስ ዝኮኑ እዩ ።ዩኒፎርም ስረን ካኪ ካምቻን ተኸዲኖም ኣባላት ኣኽበርቲ ሕጊ ወይ ሓይሊ ጸጥታ ዝመስሉ እዮም። ሓደ ካብኣቶም ኤኬ-47 ዝዓጠቐ እዩ። እዚ ምስ ጸጥታ ኢትዮጵያ፡ ፍቕሪ ሃገር፡ ከምኡ'ውን ህዝባዊ ምትእኽኻባት ዝተኣሳሰር ኩነታት ዘርኢ እዩ።

እዛ ንሪኣ ዘለና ህበይ ትበሃል፡፡ ህበይ ምስ ሰብ ዝመሳሰል ቅርፂ ዘለዋ እያ፡፡ ብኣተሓሳስባ እውን ናብ ሰብ ዝቐረበት ምዃና እዩ ዝንገር፡፡ ዘግርም እዩ፡፡

እዚ ባህላዊ ሕብራዊ ክዳውንቲ ኣብ ጽዑቕ ጎደና ከተማ ጎኒ ንጎኒ ተቀሚጦም ይረኣዩ። ኣብ ላዕለዋይ ጸጋማይ ሸነኽ ሓንቲ ሰማያዊት መኪና ኣላ፡ ብድሕሪት ብዙሓት ታክሲታትን መካይንን ኣብ ጽርግያ ተሰሪዐን ኣለዋ። እቲ ከባቢ ንግዳውን ስሩዕን ከተማዊ ህይወት ዝሓዘ እዩ።

ማንጎ ካብቶ ምቁር ፍረ ዘፍርዩ ቀዋሚ ተኽልታት ሓደ እዩ፡፡ ማንጎ ተተኺሉ ናብ ፍረ ንክበፅሕ ልዕሊ ሓሙሽተ ዓመታት ፃንሒት ዕድመ የድልዮ፡፡

ሰይ ወደይ ! ሓደ ሰብአይ ፀሊም ሱፍ፣ ፃዕዳ ሸሚዝን ቀይሕ ከረባታን ዝተከደነ ብቀይሕን ቆፃልን ድሕረ ባይታ ጠጠው ኢሉ ብሓደ ኢዱ ሰላምታ እናሃበ ይርከብ፡፡ አብ ጥቃ ባንዴራ ኢትዮጵያ ጸሊም ክዳን ዝተከደነ ሰብአይ ሰላምታ ሂቡ ወረቀት እናአንበበ ይርከብ፡፡

ኣብ ጻዕዳ ጠረጴዛ፡ ክልተ ዝሰማምዑ ክሬም ሕብሪ ዘለዎም ጫማታት ኮፍ ኢሎም ኣለዉ። ሕብሩ ኣብ ብርሃን ይንጸባረቕ ኣሎ፡ ልዑል ላዕለዋይ ክፋልን ኣብ ክሳዶም ወርቃዊ ሕብሪ ዘለዎ ክቢ ዕንጨይቲ መትሓዚን ኣለዎ። ቀሊል ኮይኑ ግን ዘመናዊነትን ጽባቐን ዘንጸባርቕ እዩ።

አብ ጥንታዊት ከተማ አክሱም ካብ ዝርከቡ አደነቅትን ስሓብትን ታሪካ ሓደ ሓወልቲ ኮይኑ ብዝሓት አኻ እንተሃለው ክልተ ጠጠው ዝበላ እታ ዝዓበየት ድማ ዝወደቀት እያ ።አታ ዝወደቀት ንውሓታ ክንደይ ይመስለኩም?

እሰይ!.. ደስ ክትብል ሓንቲ ቖንጆ ሰበይቲ ወዳ ሓቒፋ ኣብ ማእኽል ግራት ጠጠው ኢላ ንወዳ ዐይኑ ዐይኑ እንዳረኣየት ፈገግ ኢላ ኣላ ።

እዚ ዝረኣየኒ ንፍሩይን ሃብታምን ተፈጥሮ ዝስምዓኒ እዩ። እቲ ብብዝሒ ፍረታት፡ ጽቡቕ ቀውዒን ብብዝሒ ቀውዒን ተስፋ ዘንጸባርቕ እዩ። እቲ ሓምላይ ተፈጥሮ ናይ ዕረፍትን ሰላምን ስምዒት ይህብ። ናይ ህይወትን ተስፋን ስምዒት ዝህብ ፍሩይን ህያውን ባህሪ ኣለዎ።

ሓንቲ ዓባይ ሓምለዋይ ቆፅሊ ዘለዋ ተክሊ አብ ብስሚንቶ ዝተነደቀ ቦታ ጠጠው ኢላ ትርከብ፡፡ ካልኦት ቡዙሓት ሓምለዎት ተክሊታትን ሳዕሪታትን አብ ዝተነደቀ ቦታን ቆርቆሮ ዝተከደነን ብሰማያዊ ሕብሪ ድሕረ ባይታ ይርከብ፡፡ አረ! ፍረ ወይ ዕምበባ ዘብላ ተክሊ አላ፡፡

እዚ ጸሊም ጨርቂ ብኢድ ዝተሰርሐ መንጠልጠሊ መጋየፂ ተቀሚጡ ኣሎ። ኣብ ማእከል ንጽባቐ እታ መሬት ዝውክል ውዑይ ቀይሕ ዓንኬል ኣሎ። ብኽልቲኡ ወገን ዝተፈላለዩ ቅርፂታት ምልክት ፋሕ ኢሎም ኣለዉ። ክልተ ንኣሽቱ ቀያሕቲ ዓንኬላት ጽባቐ ይውስኹ፣ ንባህልን ስነ-ጥበብን ይውክሉ።

ዋው እዚ ህንፃ ዳስ ክብል። እዚ ህንፃ ንክስራሕ ክንዳይ ዓመት ወዲኡሉ ይኮንሕ እዚ በዓል ዋና? ክንደይ ገንዘብ ከ ወዲኡሉ ይኮን?

እዛ እንሪኣ ዘለና ጓል ኣንስተይቲ ምዑሩግ ዝኮነ ቁኖ ተቆኒናን ካብ ወርቂ ዝተሰርሐ መጋየፂ ጌራን ንሪኣ ኣለና። እዚ ድማ ኣብዝሓ እንጥቀመሉ ኣብ ባህሊ ትግራይ እዩ።

ኣብ ትግራይ ካብ ባህላዊ ምግብታት ሓደ ዝኮነ ሕልበት ካብ ዓተባሪሒን /ባሎንጋን/ ኣብዓከን ተጣሒኑ ዝስራሕ ኮይኑ ብጣዕሚ ጥዑም ምኳኑ ትፈልጡ ዶ?

ኣፍሪካውያን መናእሰይ ኣብ ምድሪ ተጨቢጦም ኮፍ ኢሎም ይርአዩ ኣለዉ፡፡ እዞም ሰባት ዘይሕጋውያን ስደተኛታት እዮም ዝመስሉ፡፡ ገለ ነዚ ናብ ምዕራባውያን ዝግበር ዘሎ ናይ ኣፍሪካውያን ፍልሰት ዘመናዊ ባርነት እዮም ዝብልዎ፡፡

እቲ ህንጻ ኣህጉራዊ መዓርፎ ነፈርቲ ኣስመራ ርእሰ ከተማ ኤርትራ እዩ። ጻዕዳ ቅድሚትን ሰማያዊ መስኮትን ዘለዎ ኮይኑ ኣብ ልዕሊኡ ድማ ግምቢ መቆጻጸሪ ትራፊክ ኣየር ኣለዎ። ንናይ ውሽጢ ሃገርን ኣህጉራውን በረራታት ዘገልግል ኮይኑ ርክብን ጉዕዞን ዘንጸባርቕ እዩ።

አብ ሐደ ከተማ ዝርከብ መኖርያ እንዳክሽንየ ሐንቲ ጓል ፀብሒ ብኤለክትሪክ እናሰርሐት ኮይና እንዳ አቅሑ ቦፍየን ምድጃን አለው። እንታይ ትሰርሕ ዘላ ይመስለኩም?

እዚ ውቁብን ዘመናውን ገዛ እዩ ዘርኢ። እቲ ገዛ ካብ እምኒ ዝተሰርሐ ኮይኑ ጽቡቕ ዲዛይን ዘለዎ እዩ። ኣብ ቅድሚት ጽቡቕ ጌሩ ዝተሃንጸ መስኮትን ብሓጺን ዝተሰርሐ ኣፍደገን ኣሎ። እዚ ገዛ ኣብ ከመይ ዝበለ ከተማ ወይ ከባቢ ይርከብ ይመስለኩም?

ባኞ ንግስቲ ሳባ ኣብ ጥቓ ከተማ ኣኽሱም ዝርከብ ጥንታዊ ዕቋር ማይ እዩ። ሕዚ ቤተ ክርስቲያን ናይ ጥምቀት ስነ ስርዓት ይውዕል ኣሎ። እዚ ቅርሲ ጥንታዊ ስልጣነ ኣክሱማዊ ዝገልጽ ኮይኑ፡ ኣብ ታሪኽን ይማኖትን ዝጠሓለ መንፈሳውን ባህላውን ስምዒት ዘንጸባርቕ እዩ።

ፃዕዳ ጋቦን ዝገበረ መ/ር ኣብ ክፍሊ እንተምህር ይረአ፡፡ እቶም ተምሃሮ ብፅሞና ንዑኡ እንትሰምዑን እንትማሃሩን እዩ፡፡ እቶም ተምሃሮ ኣብ ክንደይ ብርኪ ደረጃ ዘለው ይመስለኩም?

እዚ ኣብ ወሰን ጽርግያ፡ ሓንቲ ጸላም ሞተር ብሽክለታ፡ ብብርሃን ጸሓይ ትረአ ኣላ። ኣብ ቅድሚኡ ዓቢ መስትያት ኣብ ልዕሊኡ ድማ መብራህቲ ትራፊክ ተሰቒሉ ኣሎ። እቲ ከባቢ ብኣስፓልት ተሸፊኑ ድሕሪኡ ብዝተዘርግሐ ኣትክልቲ ይሽፈን። እዚ ዝተሰፍሐን ዝተኣንገደን ኣገባብ ሕትመት እዩ።

ኤክካሼተር ጋራጋንቲ እምኒ ናብ መኪና ትፅዕን ኣላ፡፡ እዚ ጋራጋንቲ መብዛሕትኡ ግዜ ኣብ ናይ ፀፀር መንገዲ ስራሕ ኣብ ግልጋሎት ዝውዕል እዩ፡፡

እዚ እንርእዮ ዘለና ዲኮር እዮ። እዚ ዲኮር እዙይ ሸሞንተ ወናበር ምስ ዓብይ ኣብ ማእከል ሶፋ ዘለዎ እዩ። ብጣዕሚ ደስ ባሃሊ እዩ። ኣብ ከባበቢኩም እንታይ እንዳተባሃለ ይፍለጥ?

ኣብ ኢትዮጵያ ክልል ትግራይ ጎቦታት ገረኣልታ ካብ ከውሒ ዝተቐርፀ ጥንታዊ ኦርቶዶክሳዊ ቤተ ክርስቲያን ዘርኢ እዩ። እዚ መስተንክር ህንጻ ምሉእ ብምሉእ ካብ ሓደ ሞኖሊቲክ ከውሒዝተቐርጸ እዩ። ደጋዊ መናድቕ ናይቲ ህንጻ ተፈጥሮኣዊ ቅርጽን ናይቲ ከውሒእዩ። እዚ ጥንታዊ ስልጣነ ኣክሱሚትዘዘኻኽር እዩ።

ናይ ኢትዮ ቴለኮም ኣርማ ይርአ ኣሎ፡፡ እዚ ኣርማ ናይ እንግሊዝኛ ኢ ፊደል ዝመስል እዩ፡፡ ሰብ ብቐሊሉ ክርድኦ ዝኽእል ቀሊል ኣርማ እዩ፡፡

ክልተ ሰባት ወድን ጋልን እናከዱ እታ ጋልቀይሕ ሻርፒ ገይራ ፀሊም ክዳን ናይ ላዕልን ታሕትን ጌራ ፀጉራ ጎፍ ኣቢላ ኣላ እቲ ወዲ ገይርዎ ዘሎ ካብ ማዓንጥኡ ንላዕሊ እንታይ እዩ?

ውቁብን ባህላውን ስነ-ስርዓት ቡን ኢትዮጵያ። ባህላዊ ጻዕዳ ክዳን ተኸዲና፡ ጸሊም ድስቲ ቡን ተጠቒማ፡ ውዑይ ቡን ኣብ ንኣሽቱ ጻዕዳ ኩባያታት ትፍስስ። ሓቀኛ ናይ ኢትዮጵያ ባህሊ፡ ኣቀባብላ ኣጋይሽ፡ ምዉቕ ኣቀባብላ ይህብ።

ኣብ ፀግዒ ግራት ሰለስተ ዝተጣበቐ ናይ ጉሓፍ መጠረቐሚ እንሄ ኣብ ጉድኑ ድማ ቖልዓ ተጎበርክኹ ናብቲ ግራት የማዕድው ኣሎ እንስሳ ዝሕሉ እዩ ዝመስል ።

ቀነኒሳ በቀለ ኣብ ሄልሲንኪ ኣብ ዝተኻየደ ሻምፕዮን ኣትሌቲክስ ዓለም 10,000 ሜትሮ ወርቂ መዳልያ ክዕወተሉ ዘርኢእዩ። ቀጠልያ፣ ብጫን ቀይሕን ሕብሪ ዘለዎ ማልያ ኢትዮጵያ ተኸዲኑ ኣሎ፣ ትኹረትን ናይ ጽንዓት መንፈስን፣ እቲ ጎያዪ ኣብ ልዑል ፍጥነትን ጸዓትን ከም ዘድሊ የርኢ፡፡

እዚ ኣጽዋር ዝጸዓነ ሰብኣይ ኣብ ጽርግያ ይኸይድ ኣሎ። ስዒቡ ድማ ውሕሉል ኣከዳድና ዝለበሱ ጉጅለ ደቂ ተባዕትዮ ብስርዓት ይስዕብ ኣለው። ቆጽሊ ስየን ኣርማ ናይታ መኪናን ብዛዕባ ታሪኽ ዝመልአ ኣየር ይዛረቡ ኣለው።

ናይ ሚድሮክ ኢንቨስትመንት ግሩፕ ዝባሃል ኣርማ ኮይኑ እቲ ሕብሪ ኣርማ ቡናማ ፣ ቢጫ፣ ቆፃል፣ ኮይኑ ገሊኡ ንቁመት ቀጥ ኢሉ ገሊኡ ድማ ንጎኒ ኮይኑ ኣሎ ።

እዚ ዘመናውን ቀጢንን ላፕቶፕ ኮምፒተር ዘርኢ እዩ። እታ ላፕቶፕ ጸሊም ሕብሪ ዘለዋ ኮይና፡ ኣብ ጽሩይ ጻዕዳ ድሕረ ባይታ ዝተቐመጠት እያ። እቲ ስክሪን ዓቢ ኮይኑ፡ጽቡቕ ተፈጥሮኣዊ መልክዓ ምድሪ ጸሓይ ዘርኢ እዩ። እዚ ድማ ናይ ቴክኖሎጂን ናጽነትን ስምዒት ዝሀብ እዩ።

ሰባት ፀሓይ ከይውዖም ቆቢዕ ገይሮም ኣለዉ ካብ ምንታይ ይስረሕ ? አስቤዛ ዘርጊሖም ዝሸጥሎ ከም ካሮት፣ ድንሽ ፣ኮሚደረ፣ ዝኩኒን ካልኦትን ዝሽየጠሎ ቦታ እንታይ ተባሂሉ ይፅዋዕ ?

ኣብ ደቡባዊ ክፋል ትግራይ ዝርከቡ ህዝቢ ራያ ባህላዊ ልብሶም ተኸዲኖም በትሮም ሒዞም ባህላዊ ትልሂቶም ወይ ከዓ ሳዕስዒቶም ተኣኪቦም እንትስዕስዑ ዘርኢ ምስሊ እዩ፡፡

እzi ጻዕዳ ዕንጨይቲ ዓራት ዘርኢ እዩ። እቲ ዓራት ብቐንዱ ጻዕዳ ሕብሪ ዘለዎ ኮይኑ ካብ ኤምዲኤፍ ክስራሕ ይኽእል። እቲ ናይ ጎኒን ቅድሚትን ባቡር ኣብ ልዕሊኡ ክቢ፣ ሕብራዊ ስልማት ኣለዎ። እዚ ዓራት ንህጻናት ምቁርን ምቹእን ይመስል።

እዚ ተኽሊ ቅንጭብ ይበሃል፡፡ ቆሪፅካ ዝትከል ድማ እዩ፡፡ ሰባት ነዚ ተኽሊ ኣነኣኢሶም እዮም ዝርእይዎ፡፡ እዚ ድርቂ ዝፃወር ተኽሊ ንሓፁር፣ ንጤል ምግቢ፣ ንዕንጨይቲ ዝጠቅም ምዃኑ ልቢ ኣይብልዎን፡፡

እቲ እንሪኦ ዘለና ሳዕሪ ኣብ በዓላት ንመመላክዒ ንጥቀመሉ ዓይነት እዩ፡፡ እዚ ሳዕሪ ኣብ እዋን ቀዳሜ ስዑር ኣብ ርእስና ንኣስሮ እውን እዩ፡፡

4 ኣንስቲ ባህላዊ ክዳውንቲ ተኸዲነን እቲ ጥዑም ዝኾነ ባህላዊ ምግቢ ሕልበት እንትወቕዓ ይረአያ ኣለዋ፡፡ ሕልበት ናይ ኣበይ ከባቢ ባህላዊ ምግቢ እዩ?

ባህላዊ ክዳን ዝተኸድኑ ደቂ ተባዕትዮ ነዊሕ ኲናትን ብዙሕ ናይ ጎስጓስ ፍላጻታትን ተሰኪሞም ብሓባር ደው ክብሉ ይረኣዩ። መንፈስ ሰናይ ድሌትን ሓይሊ ምድላውን ረቂቕ ኣገባብ ይመሓላለፍ።

እዚ እንርእዮ ዘለና ምስሊ ኣቅሓ ሪሞት ዝባሃል ኮይኑ ። ሪሞት ን ቴሌቭዥን ድምፂ ንምውሳክን ንምቀናስን ካብ ዝጠቅመና ኣቅሑት ሓደ እዩ።

እዞም ዝጉይሉ ዘለዉ ሰባት ኣብ ትግራይ ናይ ዝርከብ ኢሮፕ ዝበሃል ብሄረሰብ ሳሆ ኣባላት እዮም፡፡ ናይ ትግራይ ብሄረ ሰብ ሳሄ ንምንታይ ኢሮፕ ዝብል ሽም ከምዝተዋህቦ ትፈልጡ ዶ?

ብመደዳ ዝርከቡ ናይ ከተማ ገዛውቲ እኔው፡፡ እቲ ከባቢ ድነ ዓሪፍዎ ኣሎ፡፡ ምስዚ ከዓ ዝሞተ ናይ ሰብ እንቅስቃሲ ዘለዎ እዩ፡፡ እዚ ከባቢ ቀዝቃዛ እዩ ዝኒሀ፡፡

ከም እኒ ሽጉርትን ቆስጣን ዝኣምሰሉ ገለ ሸቐጣት ኣብቲ ጐደና እኔዉ፡፡ እዞም ስራሕቲ ለወጥቲ ብዘይምዃኖም ተስፋ ናይ ኣብዚ ዝሰርሑ ሰባት ካብ ዕለታዊ ዝሓልፍ ኣይኮነን፡፡

ብጣዕሚ እዩ ደስ ዝብል! ብተፈጥሮ እንረክቦ ነገር ከይስተባሃልናሉ ብዙሕ ደስ ዝብሉ ውህብቶታት ተወሂብና እሞ ድማ ምንም ዓይነት ክፍሊት ዘይሓተና እንትርፊ ምስገና ።እዛ እንረኣ ዘለና ናይ ፀሓይ ምዕራብ ወይ ምብራቃ ብተፈጥሮ ዘርኢ እዩ።

እግሩ ኣብ ቦቲ ጫማ ዘእተወ ወይ ዘእተወት ካልእ ድማ ጥራይ እግሪ ዝኾነት ይርአዩ ኣለዉ፡፡ እግሪ ናይቲ ቦቲ ዝገበረ ክፍእፍእ ዝበሎ እዩ፡፡ ጉንዲ እምበር እግሪ ኣይመስልን፡፡

እዚ ናይ እንቋቑሖ መውቅዒ እዩ፡፡ እዚ ኣቕሓ ኣብ እንዳ ቤት ቁርስታትን ቤት ምግብታትን ልሙድ እዩ፡፡ ኣብ ገዛ ግን እዚ ንብረት ብዙሕ ዝፍለጥ ኣይኮነን፡፡

ፐንሲል ካክቱስ ብድሙቕ ቀጠልያ፣ ጨንፈር ዘለዎ፣ ቀጢን፣ ሲሊንደራዊ ጕንዲ ዝፍለጥ ተኽሊ እዩ። ኣዝዩ ጽዑቕን ጽዑቕን መልክዕ ዘለዎ ኮይኑ፡ ቅርጹ ድማ ንኮራል ሪፍ ይመስል።

ኣብዚ ዝተኸትከተ ስጋ ይርአ ኣሎ፡፡ እዚ ስጋ ክትፎ ዝበሃል ዓይነት ምግቢ ንክዳለወሉ ዝተመቻቸወ እዩ ዝመስል፡፡ ግን ቀይሕ ፀብሒ ወይ ካልእ እውን ክስርሐሉ ይኽእል እዩ፡፡፡

ኣብዚ ሓደ ወዲ ተባዕታይ ኣብ ማእከል ባሕሪ ኣትዮ ጃልባ እንዳቀዘፈ እዩ ዝረአ ዘሎ። እዚ ባሕሪ ብጣዕሚ ብሩሀን ደስ ባሃለን እዩ ዘሎ። ኣብ ከባቢኩም ከ እንታይ ተባሂሉ ይፈለጥ?

እዚ ኣብ ሓደ ስእሊ ብሕብራዊ ቡን ዝተመልአ "ቅዳመ" ቢራ ዘርኢ እዩ። እቲ ስእሊ ካብ ሕብራዊ ሰማይ ዝተሰርሐ ኮይኑ ብዙሓት "ቅዳመ" ቆርቆሮታት ኣለዎ። ኣብ ላዕሊ ሓደ ሕብራዊ ቆርቆሮ ቢራ ኣሎ። እዚ ንሓጎስን ተወዳዳሪን ተመክሮ ዝውክል እዩ።

እዛ እንረኣ ዘለና ማሽን ኮይና ዝተፈላለዩ ንምስራሕ እንቆርፀላ ውይ ዕንፀይቲ እንቆርፀላ ማሽን እያ። ክንዳይ ዓይነታት ማሽናት ኣብ ስራሕትኩም ትጠቀሙ ?

እዚ ኣብ ክሽነ ወይ ጠረጴዛ ዝርከቡ ኣቑሑት እዩ። እቲ ምስሊ ብሕማቕ ዝተገልጸን ቁሩብ ድብዝዝ ዝበለን እዩ። ኣብ ጠረጴዛ ዝተፈላለዩ ኣቑሑት ተሰሪዖም ኣለዉ። እቲ ትርኢት ገለ ህውከት ዘለዎ ኮይኑ ብለይቲ ወይ ኣብ ድኹም ብርሃን ዝተሳእለ ይመስል።

እዚ እንርእዮ ዘለና መፅሓፍ እዩ። እዚ መፅሓፍ ኣርእሰቱ ኣልወለድም ዝበል ናይ ኣማሓርኛ ልበወለድ መፅሓፍ እዩ። እዚ መፅሓፍ ብ ደራሲ ከልቤ ጉበኛ ዝበሃል ደራሲ ዝተፀሓፈ እዩ።

ኣብቲ ፃዕዳ ብፃዕዳ ዝኮነ ካብ ሃርን ላካ ዝተሰርሑ ሰፍእታትን ዝተፈላለዩ መጋየፅታትን ዘለው ኮይኖም ኣርባዕተ ደቂ ኣንስትዮን ኣርባዕተ ደቂ ተባዕትዮን ድማ ኣለው። እቶም ፊት ንፊት ከፍ ዝበሉ ክልተ ጎልን ወድ እንታይ እናተባህሉ ይፅውዑ?

ቀይሕ ብቀይሕ ዝኮነ ሕብሪ ጎማን ፃዕዳ ሃይላንድ ኣ ውሽጡ ቡጫ ዝስተ ዝሓዘን ፃዕዳ ፅሩሙዝ ኣብ ውሽጡ ድማ ቆፃል ዝስተ ኣልኮላዊ መስተ ዝሓዘእዩ።

ሓንቶ ዶክተር ሰማያዊ ማስክ ዝገበረት ፃዕዳ ጎንቲ ዝገበረትን ፃዕዳ ጋውን ዝገበረትን ናይ ዓይኒ ሓክኝም ዝኮነት እያ። ብዙሓት ናይ ዓይኒ ሕሙማት እውን ኣለው።

ክልቲኡ ክፋላት ተፈጥሮኣውን ሃይማኖታውን ጽባቐ ዘወሃህድ እዩ። ባህላዊ ሃይማኖታዊ ስነ-ስርዓት ኦርቶዶክሳዊት ተዋህዶ ቤተክርስቲያን ኢትዮጵያ ይርአ። እዚ ትርኢት ንኣኽራናት ገርዓልታ ክልል ትግራይ ይመስል። ታሪኻውን መንፈሳውን ዕምቆት ዘንጸባርቕ ውህደት ባህሊ፡ ሃይማኖትን ተፈጥሮኣዊ ባህርያትን ኢትዮጵያ ዘርእዩ እዮም።

እዛ ላሕሚ ዝኸፍአ እያ ትመስል፡፡ ከይትጠቡ ዝተታሕዘት ምራኻ ድማ ኣዕርዩ ዝኸፍኣ ትመስል፡፡ ግን እታ ኣዶ ትሕለብ ኣላ፡፡ ኣየ ናይ ሰብ ነገር፡፡ ቅድሚያ ንዓይ፡፡

ኣብዚ ዝርአ ፍርያት ንመመላኽዒ ዝኸውን ፍርያት እዩ። ኣብ ኢንተርነት ብንጹር ዝተራእዩ ነገራት እዮም። ብጫን ጻዕዳን ሕብሪ ዘለዎ ናይ ቆርበት ክንክን ክሬም፡ ብንጹር ኣቮኪን 4% ሃይድሮኲኖን ዝብል ጽሑፍ ዘለዎ እዮም።

ባህላዊ ሳዕስዒት ወይ ባህላዊ ፍጻመ እዩ። ደቂ ተባዕትዮ ጻዕዳ ክዳን ተኸዲኖም ቀጠልያ ቀበቶ ተኸዲኖም ክስዕስዑ ይረኣዩ፤ ኩሎም ባህላዊ ኣከዳድና ተኸዲኖም እዮም። ህያውን መሳጥን ባህላዊ ጽምብል እዩ፡፡

ብስልሲ ዝተሰርሐ ናይ ቅጫ ፍርፍር ምስ ርጉኦ መዓዲ ቀሪቡ ኣሎ፡፡ ንክትበልዖ ብዝስሕብ ኣቀራርባ እዩ ከዓ ቀሪቡ ዘሎ፡፡ ኣብ ምግቢ ኣቀራርባ ዘለዎ ትርጉም እንታይ እዩ?

ሰባት ኣብ ግድግዳ ካብ ዝተተኸለ ካብ ታንከር ዝመፀ ማይ ኢዶም ይሕፀቡ ኣለዉ፡፡ መብዛሕትኡ ጊዜ ሰባት ቅድሚ ምምጋቦምን ድሕሪ ምምጋቦምን እዮም ኢዶም ዝሕፀቡ፡፡

ክልተ ሳጹናት ዘለዎ ብጽባቐን ተግባርን ዝተመልአ ናይ ምሕጻብ ክፍሊይረአ ኣሎ። እቲ ላዕለዋይ ክፋል ድሙቕ ሰማያዊ ውድእን ኣርባዕተ ብቐሊሉ ክትበጽሖ እትኽእል መቆጻጸሪታትን ኣለዎ። ብየማናይ ሸነኽ ድማ ናይ ትእዛዝ ባር ብግርማ ደው ኢሉ ናይ ተስፋን ስኒትን ምስሊ ይፈጥር።

እዛ ጓል ኣነስተይቲ ፍሉይ መልክዕ ዘለዎ ዓለባ ዓዲ ተኸዲና ኣላ፡፡ ንምፍላጥ ዕላማ ከምዚ ዝኣምሰለ ኩነታት ኣብ ቲክቶክ ብብዝሒ ይርአ እዩ፡፡

ኣብ ከተማ ሰቲት ሑመራ ዝተተኽለ ሓወልቲ፣ ስዮላዊያን ተባሂሉ ይግለጽ እኳ እንተነበረ፡ ሕጂ ግን ተኣልዩ ኣሎ። እዚ ሓወልቲ ብፖለቲካዊ ምኽንያት ኣካታዒ ስለዝነበረ፡ እቲ ምስሊ ሓያል ታሪኻውን ፖለቲካውን ስምዒት ዘመሓላልፍ እዩ።

ባህላዊ ክዳውንትን ፍሉይ ቆቢዕን ዝለበሱ መንእሰያትን ህጻናትን ጓሶት ኣብ ሳዕሪ ደው ኢሎም ይረኣዩ ኣለው። ኩሎም ቆቢዕ ገይሮም ኣለው፡፡ ኣዝዮም ባህላውያንን ጽቡቓትን ይመስሉ!

እዚ ጽቡቕ ቅዲ ዘለዎን ጸቢብን ጫፍ ምስ ብዙሕ ጫፋት ዘርኢ እዩ። እቲ ጸጕሪ ነዊሕን ሕብራዊን ኮይኑ፡ ምስ ቀይሕን ጸሊምን ዝተሓዋወሰ ይመስል። እቶም ጫፋት ብጽፉፍ ተሰሪዖም ኣለዉ፣ ካብ መሰረት ርእሲ ክሳብ ታሕቲ ነዊሕ መልክዕ ኣለዎም።

ዘይቲ እንቋቑሖን ዝተፈላለዩ ምግብታትን ኣብ መስቀላዊ መደርደሪታት ናይቲ መፍረ ሓርጭ ተቐሚጦም ኣለዉ። ወርቃዊ ሕብሪ ዘለዎም ታንክታት ዘይቲ ኦቸን ኣብ ጎድኒ ዝተቐመጡ “ሸኖ” ዝበሃሉ ጀርካናት ሓርጭን፡ ተስፋ ዘለዎ ናይ ገዛ ዕዳጋ ጦብላሕታ ይህቡ።

ፃዕዳን ሰማያዊን ሕብሪ ዝሓዘ ሰማይን ዓበይቲንተ ክልታትን ሓፀርት ተክልታትን ኣለው ። እቶም ተክልታት ብመስመር ዝተተከሉ ኮይኖም ኣዝዮም ደስ ዝብልን ስሓብን ቦታ እዩ።

እዚ ዘመናዊ አሰራራሓ እንትከውን ፎቅ ወይ ድማ ህዱም ብጣዓም ደስ ዝብል እንትከውን ናይ የኢትዮጵያ ብሄራዊ ምዚየም እዳተባሃለ ዝተፈላለዩ መሰሕ ቴርዝም ይፂዋዕ።

በሪክ ቦታን ነዋሕቲ ተክልታት ግዜ ዘቁፀሩን ለምለም ቦታን ዘለዎ ሓፀርትን ነዋሕትን ሓወልትታትን ዘለው ኮይኖም እዞም ሓወልቲ ብዓል ብዙሕ ታሪካት ኮይኖም ኣብ ምንታይ ቦታ ወይ ድማ ከተማ ይርከቡ?

ሎሚን፣ ብርቱካን፣ በነና፣ ፓፓየ፣ ኣናናንስን ካልኦት ፍራምረን ንመሸጣ ተደርዲሮም ይርኣዩ ኣለዉ፡፡ ከምዚኦም ዝኣምሰሉ ፍራ ምረ ዝሽየጡሉ ቦታ እንታይ ተባሂሉ ይፅዋዕ?

ሰማያዊ ኣውቶቡሳት ኣብ ጽርግያ ተሰሪዐን ይርኣያ። እተን ኣውቶቡሳት “ኣፈክ” ዝብል ጽሑፍ ዘለወን ኮይነን፡ ኣብ ውሽጢ ከተማ ንዝርከቡ ተጓዓዝቲ ንምጉዕዓዝ ዝጥቀማ ይመስላ። ኣውቶቡሳት እንታይ ዓይነት ኣገልግሎት ዝህባ ይመስላ?

እዋይ ደስ ዝብል ምግቢ! እንጀራ ብአልጫን ብስልሲን ተፈርፊሩ ጉዕን ኮሚደረን ዘለዎ ምግቢ አብ ፃዕዳ አርባዕ አንጎሎ ዘለዎ ቦፌ አብ ፀሊም ድሕረ ባይታ ይርከብ፡፡ እዛ ምግቢ ክትጥዕም አነ እውን ከምዚአ ዝበለት ምግቢ ክሰርሕ እየ፡፡

እዚ አብ እስክሪን እንምልከቶ ዘለና ምስሊ ካብቶም ደቂ አንስትዮ አሕዋትና ዝረግፅኦ ጫማ ንምልከት አለና ብ ቅዲሙቱ ሽፉን ኮይኑ ፃዕዳ ሕብሪ ዘለዎ ጫማ ንምልከት አለና::ከምዚ ዓይነት ጫማ ትፈልጡ ዶ?

ኣብ ከተማ መቐለ ዘሎ ሓወልቲ ሰማእታት እዩ። እዚ ሓወልቲ ብነዊሕ ሓጺናዊ መዋቕርን ዝተሰለመ ቀንዲምልክት እታ ከተማ እዩ። ብድሕሪት ካልኦት ህንጻታት ከተማን ዓበይቲ ግራውቲን ይርአ። እዚ ትርኢት ታሪኻዊ ትርጉም ዘለዎ ኮይኑ፣ ሕሉፍ ታሪኽ እታ ከተማን ንመጻኢ ዘለዋ ተስፋን ዘንጸባርቕ እዩ።

ሓደ ሰብኣይ ኣብ ሓደ ቤት ጽሕፈት ኮፍ ኢሉ ኣሎ። ብድሕሪት ድማ ሃገራዊ ባንዴራ ኢትዮጵያን ባንዴራታት ካልእ ትካልን (ኣዲስ ኣበባ ዩኒቨርስቲ) ይረአ። ኣብቲ መንደቕ ናይቲ ዩኒቨርሲቲ ኣርማ እውን ኣሎ። ኣብ ስርሑ ከቢድ ሓላፍነትን ዕቱብነትን ዘለዎ ይመስል።

ኣብ ክልል ትግራይ ዝርከብ ታሪኻዊ ቤተክርስትያን እምኒ ኣብርሃ ዋትስበሃ ካብ ከውሒ ዝተቐርፀ፣ ብቅድሚት ክልተ ቁልቁል ዝኣፉ ቅስትታት ኣለዎ። ኣብ ድሕሪት ድማ ቀያሕትን ቡናውን ኣኻውሕ ዝበዝሖም ኣኽራናት ፣መስተንክር ተፈጥሮኣዊ መልክዓ ምድሪ ይፈጥሩ። ሰላማውን ፍሉይን መንፈሳውን ስምዒት ይፈጥሩልካ።

ብዙሓት ናይ ቤተ ክርስትያን መግለፂ ዝኾኑ ስእሊ ኣድህኖታት ተለጢፎም ይራኣዩ፡፡ ሓደ መንፈሳዊ ሰብኣይ ኣብቲ ጥቓ ኣትራኖስ ደው ኢሉ ኣሎ፡፡ ንስኹም ከ ብዛዕባ ስእሊ ኣድህኖ እንታይ ትፈልጡ?

ሎሽናት፣ ክሬማትን ቅብኣታትን ተደርዲሮም ይርአዩ ኣለዉ፡፡ እዞም ግብኣታት መብዛሕትኡ ግዜ ደቂ ኣንስትዮ ንቆርበት መፀባበቒ ይጥቀማሎም፡፡ ደቂ ኣንስትዮ ንፅባቐ ዝህቦኦ ትኹረት መግረሚ እዩ፡

እዚ ምስሊ ናይ ግልገል ግቢ ቁፅሪ ክልተ6 ኮይኑ ምዕቡል ዝኮነ ኣሰራርሓ ተሰሪሑ እቲ ማይ እናወሓጀ በቲ ድማ ዝተዓቆረ ማይ ኣሎ።

ፍሉይ ዝኾነ ናይ ኣትክልቲትን ፍራምረን ኣደራድራ ይርአ ኣሎ፡፡ ኩሎም በብወገኖም ኣለዉ፡፡ ንዝርእን ንዝሸይጥን ምቹዋት ኮይኖም ዝተቐመጡ እዮም፡፡ ደስ በሃሊ እዩ፡፡

ኣብ መሬት ዝተዃዕተ ጸቢብን ዓሚቝን ሸንኮለል ወይ ጉድጓድ። ኣብ ጎድኑ ሓመድን ቀጠልያ ሳዕርን ኮይኑ ይረአ ኣሎ። ሓደገኛን ጸቢብን ቦታ እዩ ድማ ዝኔሄ፡፡!

ኣብዚ ብዙሓት በትሪ ዝሓዙ ኣወዳት እኒሄው፡፡ ከክንዲ ስረ ድማ ብሸሪጥ ነፀላ ድማ ተዐጢቆም እዮም፡፡ እዚ ናይ ምንታይ ብሄረሰብ ኣካዳድና ይመስለኩም?

ሓደ ወጣት ናይ ስራሕ ክቡርነት ብምርዳእ ሕጋዊ ዝኾነ ሎቶሪ ንብዙሕ ማሕበረሰብ ዝለወጠ ንበዓል መኪና ክሽይጥ ይህቦ ከም ዘሎ ዝገልፅ እዩ።

ነዊሕ ህንጻ እዩ ዘርኢ። እቲ ህንጻ ብዙሕ ደርቢ ዘለዎ ኮይኑ፡ ኣብ መንጎኡ መስኮት ትራንዞም ኣሎ፡ እዚ ድማ ነዊሕ ህንጻ ቤት ጽሕፈት ምዃኑ የመልክት። ንጹር ሰማያዊ ሰማይ ኣሎ። ኸምዚ ዓይነት ዶ ትሪኢ?

ንጹር መዓልቲ ብሰማይ ዝተሸፈነ ታቦት ተሸፊኑ ይርአ። ኣብ ቅድሚት ብሰፊሕ ጽርግያ ዝጓዓዙ ሰባትን ጽምው ዝበለን ርግኣት ዘይብሉን ኣየር ይግለጽ። ኣብ ድሕሪት ድማ ዓቢ ህንጻን መዐቀኒ ቴሌኮሙኒኬሽንን ደው ኢሎም ፍቑር መልክዕ ከተማ ይፈጥር።

እዚ ናይ ኦርተደኩስ ተዋህዶ ሃይማኖት ተከተልቲ መስቀል እንትከውን ኣብ መቀለ ዝርከብ ጎቦ ጮምዓ እንዳተባሃለ ዝፍለጥ እንትከውን ኣብ በዓል መስቀል ህዝቢ ተኣኪቡ ናብኡ ደይቡ ዘክብረሉ ቦታ እዩ።

እዚ ኣብ ኣኽሱም ከተማ ብተለምዶ ቤተ መንግስት እናተባህለ ኣብ ዝፅዋዕ ቦታ ዘሎ ቤተ መፃሕፍቲ እዩ፡፡ እዚ ቤተ መፃሕፍቲ ብኤለክትሮኒ እውን ዝማዕበለ ብምዃኑ ብዙሓት ዝመርፅዎ እዩ፡፡

እቲ መፅሓፍ ናይ መሰረታዊ ኽእለት C++ ኮይኑ ካብቶም ናይ ኘሮግራሚንግ ላንጉጅ መሰረታዊ ት/ቲ ዓይነት ሓደ እዚ እዩ፡፡ ንስኹም ከ እዚ ት/ቲ ዓይነት ተማሂርኩም ዶ ትፈልጡ?

ፃዕዳ፣ ብጫ፣ ቀይሕ፣ ሰማያዊ፣ ቆፃል ሕብሪታት ብመስርዕ ተሰሪዖም ኣለው። አእዚኣቶም ድማ ዝተፈላለዩ መፅሓፍቲ ደጋዊ ሽፋን ምፅሓፍ ንምሓዝ ይጠቅሙ። ኣነ ቀይሕ ሕብሪ ብጣዕሚ እዩ ዘፍርሐኒ ።

ጽቡቕን ሰሓብን ቦታ ንናይ ልደት ድግስ ተዳልዩ ይረአ። ምሉእ እቲ ሮዛን ወርቅን መንደቕ ብሮዛ ባሎናት ዝተሸፈነ ኮይኑ፡ ውሑዳት ወርቃውያን ባሎናት ድማ ፍሉይ ስሕበት ይህብዎ። እቲ ቦታ ብሓጎስን ሳዕስዒትን ዝተመልአ ኮይኑ፡ ከተስተማቕሮ እትኽእል ሃዋህው ኣሎ።

እዘን ዝራኣያና ዘለዋ ወለዲ ኣብ ዝኮነ ሰብሰባ እንዳተከታተላ እትኮና ደቀን ድማ ብማሕዘል ሓዚለን ይረአያና ኣለዋ። እዘን ወለዲ እዚአን ኣበይ ወረዳ ኮን ይርከባ?

ነዊሕ ብኽልተ ወገን ዝኸይድ ኣስፓልቲ ፅርግያ ኣሎ፡፡ ሓንቲ ፓሎ ውን ትረአ፡፡ ቀይሕ ናይ ሓመድ ኩምራ ውን ይረአ፡፡ እዚ መንገዲ ናበይ ዝኸድ ይመስለኩ?

ኣብ መንጎ ምክ/ቀዳማይ ሚኒስትር ኢትዮጵያ ኣብይ ኣሕመድን ፕረዚደንት ነበር ሳህለወርቅ ዘውዴን ዝካየድ ዘሎ ርክብ ይመስል። ብሓባር ኮይኖም ኣብ ሓደ ሰነድ እናተዘራረቡን እናኣስተንትኑን ይመስሉ። እዚ ድማ ናይ ምትሕብባርን ትኹረትን ስምዒት ይፈጥር።

እዚ ዝተቐደደ ፍረ ሮማን ዘርኢ እዩ። ኣብ ውሽጢ ብዙሓት ክፋላት ቀያሕቲ ፍረታት ኣለዉ፣ እዚኦም ድማ እቶም ኣዝዮም ጥዑማትን ጥዕና ዘለዎምን ክፋላት ናይቲ ሮማን እዮም። ንስኩም ከ እዚ ፍረ ኣብ ከባቢኩም እንታይ እንዳተባሃለ ይፅዋዕ?

ማሽናት፡- ማሽናት ንስራሕቲ ደቂ ሰባት ዝጠቕሙ እንትኾኑ ብሓይሊ ኤክትሪክ ዝሰርሑን ብማንዋል ዝሰርሑን ይርከብዎም፡፡ እዚ ማሽን እዚ ገንዘብ ብቐሊሉ ኣብ ዝደለናዮ ሰዓት እነውፃኣሉ ኤ ቲ ኤ ም ማሽን ይባሃል፡፡

ምሉእ ሓረግ ሓወልቲ እግሩ ኣልዒሉ ኣብ መሬት ተደፊኡ ብቑጽርን ፊደላትን ዝቖመት ኩዕሶ ሒዙ ይርአ። መልክዑ ድማ ክብደት ፍልጠት ዝስከም ኮይኑ ዝስምዓካ ረቂቕ እኽሊ ኣለዎ።

ቀንዲ መእተዊ “ኮሌጅ ሳይንስ ጥዕና ኣርያ ካህሱ” ብቐጢን ብረት መዕጸዊ ተዓጽዩ ይረአ። ኣብ ጥቓ እቲ መእተዊ ሞተር ጃልባ ደው ኢላ፡ ብዝተፈላለየ መወዓውዒታት ተሸፊና ኣላ፡ እዚ ድማ ነቲ ቀሊል ስምዒት ትምህርታዊ ንጥፈታት ዘንጸባርቕ እዩ።

እዚ እንሪኦ ዘለና ኣብ ዝኪነ ተንጠልጢሉ ናይ ደቂ ኣነስትዮ መጋየፂ ብኢደ ጥበባውያን የሰሪሑ ንክሽየጥ ተዘርጊሑ ኣሎ። ዝተፈላለዩ መጋየፅታት ድማ ንርኢ ኣለና።

እዚ እንርእዮ ዘለና ፀሊም ኮፍ መበሊ ወንበር እዩ። እዚ ወንበር ኣብ ቢሮታት ብበዝሒ አንጥቀመሉ ወንበር እዩ። ንስኩም ከ ከምዚ ዓይነት ወንበር ኣብ ከባቢኩም ተጥቀሙ ዶ?

ኣብዚ ህንፃ ብዙሓት መፋለጥቲ ፖስተራት ብብዝሒ ተለጣጢፎም ይርአዩ ኣለዉ፡፡ መፋለጢ ልጥፍጣፋት ብኸምዚ በዚሖም ምርኣዮም ንዓይኒ ዘፅልእ ኩነታት ክፈጥር ይኽእል እዩ፡፡

እዚ ናይ ስረ መስተዓጠቒያ ዝስርሐሉ ቦታ እዩ፡፡ ሓደ ሰብ ኣብ ከይዲ ስራሕ ይርአ ኣሎ፡፡ እዞም ዝረአዩ ዘለዉ ደስ በሃልቲ መስተዓጠቒያ ካብ ዝለፍዓ ቆርበት ዝተሰርሑ እዮም፡፡

ባህላውን ብርሃን ዝመልኦን መልክዕ ደርፍን ሳዕስዒትን ምትሕውዋስ ይረአ። ናይ ጥንቲ ደቀባት ክዳን ዝተኸድና መንእሰያት ብዜማ ክደርፋ እንከለዋ፡ ሓደ ካብኣቶም ድማ ባህላዊ ከበሮ ብሕጉስ ህርመት ክትሃርም ከላ። ፍሉይ ሃዋህው ሓጐስን ግርማን ኣብ ምሉእ እተን ኣዋልድ ይረአይ ኣሎ።

እዚ ገጽ መጽሔት ድሙቕ ሕብሪ ኣለዎ። ብጻዕዳን ወርቅን ስልማት ዝተሰለመ ባህላዊ ክዳን ዝተከደነት፡ኣብ ኢዳ ድማ ባህላዊ መስተ ኢትዮጵያዊ ጀብና ዝሓዘት ትረአ ኣላ። ኣብ ገጽ ናይታ መጽሔት፡ ብጻዕዳን ወርቅን ዝተሰለመት ባህላዊ ጽባቐ፡ ብኢድ ዝእሰር ፍላጻ ዛንታ ቡን ይነግር።

እዞም ኣብ ምስሊ ንሪኦም ዘለና ኣይተ ታየ ኣፅቀስላሴ ዝበሃሉ ሰብኣይ ናይ ኢትዮጵያ መንግስቲ መራሒ እዮም፡፡ መዝነት እዞም ሰብኣይ እንታይ ከምዝኾነ ትፈልጡ ዶ?

ኣብዚ ዕዳጋ መኾስተር ብብዝሒ ይርአ ኣሎ፡፡ ምስኡ እውን ጨው ይርአዩ ኣለዉ፡፡ እዚ ኮይኑ ግን እቲ ዕዳጋ ዓይኒ ዝመልእ ቀረብ የብሉን፡፡

ኣብ ድስቲ ዝተዳለወ ሽሮ ኮይኑ፡ ኣብ ውሽጡ ስጋን ዝተፈለሐ እንቋቑሖን ኣለዎ። እቲ መረቕ ቀይሕን ድሙቕ ሕብሩን እዩ። ብሓፈሻ እቲ ምስሊ ደስ ዘብልን ጥዑምን መሲሉ ይረአ።

ተኸታታሊ ድኳናት ዕዳጋ ወይ ድኳናት ኣብ ጎኒ ንእሽቶ ጎደና ከተማ ተሰሪዖም። ሰባት ይንቀሳቐሱ ኣለዉ፡ ጻዕዳ ሰለስተ ጎማ ዘለዋ ታክሲ (ባጃጅ) ብጸጋም ትረአ፡ ብየማን ድማ ኣረጊት ጎማ መኪና ተደራሪቡ ኣሎ። ነቲ ዕግርግርን ዕግርግርን መዓልታዊ ህይወት ዘንጸባርቕ እዩ።

እዚ ጫማ ናይ ገዛ ጫማ እንጥቀመሉ እንተከውን እዚ ድማ ካብ ፕላስቲክ ዝተሰርሓ ጨማ እዩ። እዚ መብዛሕትኡ ደቂ ተባዕትዮ እዮም ዝጥቀምሉ ።

እዞም ኣቁሑት ካብ ሓፂን ዝተስርሑ ዝተፍላለይ ዓይንትን ቅርፂ ዘልዎም ንመመግቢ እንጥቅመሉ ዓይንት ኣቁሑት እዩ እዚኦም እንታይ እንታይ ይብሃል ሹሙ ?

ናይ ጋምቤላ ክልል ባንዴራ ትርአ ኣላ፡፡ ክልላዊ ባንዲራታት ታሪካዊ መበገሲአን እንታይ እዩ፡፡ ናይ ክልላት ባንዲራ ነገር ንዓይ ብጣዕሚ እዩ ዝገርመኒ፡፡

ሙሉእ ብሙሉእ ንስራሕ ዝወዓለ በዓል ደብርታት ህንፃ ይርአ ኣሎ፡፡ ሕድ ሕድ ክፍሊ ናይ ባዕሉ መፋለጢ ገይሩ ኣሎ፡፡ እዚ ከዓ ነቲ ቦታ ዘሕመቖ ይመስል ኣሎ፡፡

ኣዝዩ ክላሲካልን ውቁብን ወንበር ዕንጨይቲ ኣለዉ፤ እተን መንበር ቆርበት ኮፍ መበሊን ሕቖን ዘለወን ኮይነን ምቾት ዝመልኦ ስምዒት ይህባ። እቲ ስነ-ጥበብን ጽሬትን ኣብ ገዛኻ ውዑይን ክቡርን ስምዒት ከም ዝፈጥር ዘጠራጥር ኣይኮነን፡፡

እዛ ጓል ኣነስተይቲ ልዕሊ ደረታ ንሪኣ ኣለና፡፡ ጨጉራ ድማ ብግቡእ ተመሺጣቶ ኣላ፡፡ ዘለቶ ኩነታታ ዝኾነ ነገር ትርኢ ዘላ እያ ትመስል፡፡

እዚ ኣብ ኣኽሱም ተስፋይ ዘለለዉ ህንፃ ዘሎ እንዳ ሳክልን መለዋወጢ ሳይክልን መሸጢ እዩ፡፡ ኣብቲ በሪ ዘለዎ ደስ በሃልቲ ማውንተይን ሳይክል ዝሽየጣ እየን፡፡

ረሲቨር ፀላም ሕብሪ ዘልዋ ፣ሪሞት እዉን ፀላም ቀልማ ፣እታ ርሲቨር ተክፊታ ዉሽጣ ሲዲ ኣሎ ዝኮና ክልተ ግመድ እኒሕዋ እንታይ ይበሃላ?

ዓኻት ላኻ ካብ ዝበሃል ተኽሊ ዝርከብ ፍረ እዩ፡፡ ዓኻት ንምግብነት ዝውዕል ምቑር ፍረ እዩ፡፡ እዚ ፍረ ኣብ ትግራይ ኣይበቑልን፡፡ ካብ ካልእ ቦታ እዩ ዝመፅእ፡፡

ኣርማ ናይ ዓንቲ ዓዲ ፖሎቲካ፣ እምነት ናይ ውልቀ ትካልን እምነት መግለፂ ምልክት እንትከው አብዚ እንሪኦ ዘለና ኣርማ ናይ ኢትዮጰያ ብልፅግና ፓርቲ እዩ።

ማዕተብ ን ናይ ርእስን ዝከውን ካብ ዝተፈላለዩ ዓነት ክሪ ከም ሰማያዊ፣ ቢጫ፣ ቀይሕ፣ ካልኦታትን ዓይነት ክርታት ተቆኑኖም ኣብ ቦቶኦም ተንጠልጢሎም ኣለዉ እዚኦም መዓዝ ወቅቲ ንጥቀመሎም ?

መርዓትን መርዓውን ብምዕሩጋት ኣዕሩኽን ካልኦት ሰባትን ተዓጂቦም ምስ ሓደ ጭራ ዋጣ ዝወቅዕ ይርአዩ ኣለዎ፡፡ እዚ ኩነታት ክለሃዩ ምዃኖም ዘምልክት እዩ ዝመስለኒ፡፡

እዚ ቀጠልያ ማልያን ብጫ ካምቻን ተኸዲኖም ኣብ መድረኽ ደው ዝበሉ ተጻወትቲ እዮም። ምስሊ ሃገራዊት ጋንታ ኢትዮጵያ ተጠርኒፋ፡ መላእ ተዓዘብቲ ኣብ ድሕሪት ኮይኑ። እዚ ንሓዊ ስፖርትን ንሓይሊ ሓድነትን ዝውክል እዩ።

እዚ ናብ ጎማ እናገልብጣ ዓፍራ ኮይኑ ዘሎ ስዋ ባህላዊ ምስተ ኮይኑ ካብ ዳጉሻ ፣ ቡቅሊ ፣ ጌሾ ዝስራሕ ኮይኑ እዚ ሓፊስ ወይ ዘይፀረየ ስዋ እንታይ ሽሙ?

ናፃናት እንዳተባሃለ ዝፅዋዕ ኢትዮጰያዊ ሰብ እንትከውን ኣብ ዝተፈላለዩ መፋለጢታ ብምፍላጥ ዝፍለጥ እንትከውን ንኣብነት ኤ ኢልኩም ደውሉ ፅሑፍ ለኣኩ እንዳበለ የፋልጥ።

ብፍኹስ ዝበለ ሕብሪ ዝተቐብአ ክፍሊ ብምልኡ ብፍቕርን ዝተመልአ እዩ። ብዙሓት ብሰማያዊ፡ ጻዕዳን ቀይሕን ዝተቐብኡ ባሎናት ኣብ መሬት ፋሕ ኢሎም ኣለዉ። ኣብ ማእከል ግራጭ መንበርን ንእሽቶ ጠረጴዛን ምስ ዕንበባታት ኣሎ። እቲ ራእይ ንፍቕርን ምድላውን ተስፋን ዘንጸባርቕ እዩ።

እዚ ጫማ ናይ ደቂ ተባዕትዮ ጫማ እንትከውን ካብ ናይ እንስሳት ቆርበት ዝስራሕ ጫማ እዩ። ብጣዕሚ ድማ ደስ ዝብልን ንምርጋፁ ምቸት ዘለዎን ጫማ እዩ።

ኣብ እዋን ሓጋይ ብመስመር ዝተተከሉ ኣትክልትን ኣሕምልት ብወሳናወሰን እንስሳ ከይበልዐኦ ንምክልካል ዕሸክ ዘለዎ ገይሮም ሓፂሮም ኣለው። ሕርሻ ብጣዕሚ መድከሚ ስለዝኮነ ኣብኡ ምስራሕ ኣይፈቱን ።

ኣብ ጥቓ ኣኽሱም ጥንታዊ ገዳም ኣቡነ ጴንጠሌዎን ኣሎ። እቲ ገዳም ኣብ ርእሲ ሓደ ንእሽተይ ጎቦ ዝርከብ ኮይኑ፡ ብድሕሪኡ ዓቢይን ቁልቁል ዝኣፉን እምባ ኣለዎ። ብተፈጥሮኣዊ ጽባቐ ዝተኸበበ ታሪኻውን ሃይማኖታውን ትርጉም ዘለዎ ገዳም ዘርኢ እዩ።

መሽረፈት ናይ እንጀራን ናይ ሓዊ መንበድበድን ኣብ ምዕራባዊ ዞባ ትግራይ ዝስራሕ ኮይኑ ካብ ተክሊ ላካ ተጨዲዱ ተኣሊኩ ዝስራሕ ምኳኑ ትፈልጡ ዶ?

እዚ ዕምባባዊ ቅርጺ ዘለዎ ዓቢይ ቀይሕ ጨርቂ ተኸዲኑ ኣሎ። ኣብ ታሕቲ ድማ ባህላዊ ቀጠልያን ብጫን ክዳን ተኸዲኑ፡ ኣብ ቅልጽሙ ወርቃዊ ስልማት ዝመስል ተሰኪሙ ኣሎ። እዚ ክብሪ ባህሊ በቲ ሕብርን ቅርጽን ይግለጽ ኣሎ።

አየ ከሕዝናካ! ቆልዑ ዝሓዘላ አንስቲ እናተንቀሳቀሳ ይርከባ፡፡ ክልተ ደቂ አንስትዮ ከዓ ሓምለዋይ ሕብሪ ዘለዎ ሰቲ አብ ወሰን ፅርግያ ንክሸጣ ዘርጊሐን አለዋ፡፡ ፀላምን ፃዕዳን ሕብሪ ዘለወን መካኪን እውን አብ እስፓልት ጠጠው ኢለን ይርከባ፡፡

እቲ ትርኢት ዓሚቝ ስምዒት ጉልበትን ገጠራዊ ህይወትን ዘንጸባርቕ እዩ። ኣብ ደረቕ መሬት ደው ዝበለ ፈረስን ዓረብያን ምልክት ጻዕርን ጽንዓትን ክኸውን ከሎ እቲ ጸሊምን ጻዕዳን ምስሊ ድማ ንፍቕሪ ህይወት ዘንጸባርቕ እዩ።

እዞም ጽፍሪ ካብ ብረት ዝመስል ንብረት ዝተሰርሑ ኮይኖም፡ ምስ 'ልሙድ ሽቦ ጽፍሪ' ዝመሳሰሉ እዮም። ክቡርን ጸፍሒ ርእስን ትኽ ዝበለን ልሙጽን ኣካላቶምን ኣለዎም። ኩሎም በሊሕ ጫፋት ኣለዎም፣ ኣብ ጻዕዳ ድሕረ ባይታ ድማ ተደራሪቦም ይርከቡ።

ንናይ ወዲ ሰብ ጥዕና ጉልበትን ሓይልን ዝህቡ ዝተመረፁ ምግብታት እዮም፡፡ ካብ ዓይነታት ኣትክልትን ኣሕምልትን ከም ጠላጣ፣ ቆስጣ፣ ድንሽን፣ ካሮትን ኣራንሽን ይጥቀሱ፡፡ ግቡእነት ጥዕናዊ ክንክን ክተባብዑ ዝግበኦም ምግብታት ሰውነት ምዃኖም ንርዳእ፡፡

ኣብ ኣኽሱም ከተማ ኣብ ፊት ንፊት ሓወልቲ ዳሜራ ተተኺላ ኣላ፡፡ እዛ ዳሜራ ዕለት መስከረም 16 ትስራሕ፣ መስከረም 17 ድማ ተባሪኻ ትውላዕ፡፡

ኣብዚ ኣብ መንገዲ ደው ኢላ ዘመናዊት ግራጭ ኤስዩቭ ትረአ ኣላ። ብሓጺን ዝተሰርሑ ጎማታታን ቀይሕ ሕብሪ ዘለዎም ናይ ድሕሪት መብራህታታን ብንጹር ይረኣዩ። እዚ ቴክኖሎጂን ጽባቐን ኣብ ሓደ ምስሊ ተደሚሩ ኣሎ።

እዚ ብኤፕሰን ዝተሰርሐ እዋናዊ መሕተሚ እዩ። እቲ መሕተሚ ዝተፈላለዩ መጠወቒታትን ኣብ ማእከል ዝተጠቕሰ ዕዉት ናይ ተጠቃሚ መተሓላለፊን ኣለዎ። ኣብ ላዕሊ ስካን ዝግበረሉ ቦታን ኣብ ትሕቲኡ ድማ ሕብራዊ ወረቐት ዘለዎን ዝተሰብረ ኤፕሰን መሕተሚ ይወጽእ ኣሎ።

እዚ ሃፀይ ሃይለስላሴ ካብ ዓዲ እንግሊዝ ስደት መልሲ ዘስርሕዎ ቤተ ክርስቲያን እዩ፡፡ እዚ ምልኩዕ ኪነ ህንፃ ዝወነነ ቤተ ክርስቲያን ስፍሓቱ ንሎሚ ኣሚቶም ዝሰርሕዎ ምዃኑ ይሕብር፡፡

ናይ ማስቲካ ሽፋን ኮይኑ ኤክስትራ ዝብል ሽም ዘለዋ ኣብ ቆፃል ባኮ ሎንግ ላስቲንግ ፍሌቨር ስፐርሜንት ዝብል ማስቲካ ሽፋን እዩ ።

ኣርማ ባንኪ ዘመን ይርአ፣ እቲ ኣርማ ቀይሕን ጸሊምን ሕብሪ ዝጥቀም ኮይኑ፡ ዘመናውን ሞያውን ዝኾነ ናይ ርእሰ ተኣማንነትን ስምዒት ዘንጸባርቕ እዩ።

እዛ ንሪኣ ዘለና ጓል ኣነስተይቲ ካብተን ፋሸን ተከተልቲ እንትከውን ነዊሕሻማ ረጊፃ ቨል ስረ ተከዲናኣብ ናይ ኣክሱም ዮኒቨርስቲ መመረቂ ኣዳራሕ ጠጠው ኢላ ኣላ። ንስኩም ከፋሽን ትከተሉ ዶ?

ሰማያዊ ሞተርን ኣራንሺ ጫፉን ዘለዎ ፓምፕ ማይ ይረኣይ ኣሎ። ንሕርሻ ኣዝዩ ኣገዳሲ ዝኾነ ቀረብ ማይ ዘርኢ ኮይኑ፡ ንፍርያት መግብን ህይወትን መሰረታዊ ኮይኑ ይስማዓካ፡፡

እቲ ስእሊ ክልተ ክፍሊ ዘለዋ ዓባይ ቀያሕን ብጫን ኣውቶቡስ የርኢ። እታ ኣውቶቡስ “ኣንባሳ” ዝብል ምልክት ዘለዋ ኮይና ካብተን ኣብ ከተማ ዝርከባ ህዝባዊ መጓዓዝያ እያ። እታ ኣውቶቡስ ኣብ ጽርግያ ደው ኢላ ኣብ ውሽጢ ብዙሓት ተሳፈርቲ ኣለዉ።

ብዙሓት ተሽከርከርቲ ኣብ ሓደ ቦታ ተሰሪዐን ጠጠው ኢለን ኣለዋ፡፡ እዚ ቦታ ናይ ፍተሻ ወይ ናይ ጉምርክ ኬላ ክኸውን ይኽእል እዩ፡፡

ብብርሃን ጸሓይ ዝተመልአ ናይ ከተማ ወይ ቤት ትምህርቲ ሃዋህው። ሰባት ኣብ መዓልታዊ ንጥፈታቶም ክኸዱ ይረኣዩ። ኣግራብን ካልእ መለለዪታት ከባቢ ከተማ ወይ ቤት ትምህርቲ እውን ይረአ። እቲ ሓፈሻዊ ስሚዒት ህዱእን መዓልታዊ ህይወትን ጸሓያዊን ክኸውን ይኽእል እዩ።

እዚ ኣብ ትግራይ ዝርከብ ብጦርነትን ዕግርግርን ምኽንያት ካብ ዝተፈላለየ ክፋል ትግራይ ተፈናቒሎም ዝመፁ ተመዛበለቲ ዘዕቖቡሉ መፅለሊ እዩ፡፡ እዚ ቦታ ንምንባር ምችውነት ከምዘይብሉ ትፈል ዶ?

እዚ ካብቶም ዓበይቲ ሃይማኖታዊ በዓላት ኮየኑ ጥምቀት ዳ ተብሃለ ዝፍለጥ አመንቲ ክረስትና ፃዕዳ ክዳነ ተከዲኖመ ምስ ነፀላ ነምጥማቅ ዘከደዎ ዕለት እዩ። ንሰኩም ከ ከመዚ ትፈለጡ ዶ?

እዚ ንብሩህ ጸሊም ፒያኖን ምስኡ ዝሰማማዕ መንበር ፒያኖን ዘርኢ እዩ። ያማሃ ዝብል ስም ኣብ ልዕሊ መፍትሕ ተጻሒፉ ኣሎ። እቲ ስምዒት ዘዛንን ስነ-ጥበባዊን ዘርኢ እዩ።

ዝተፈላለዩ መጋየፅታት ኣብ ናይ ባንቡላ መስቀሊ ተንጠልጢሎም ንመሸጣ ቀሪቦም ይርአዩና ኣለዉ፡፡ እዞም ዝተፈላለዩ ዓይነታት መጋየፅታት ዝሽየጥሉን ዝስርሕሉን ቦታ እንታይ ይበሃል?

ዝተፈላለዩ ዝተዓሸጉ መስተታትን ምግብታትን ተደርዲሮም ይርአዩ ኣለዉ፡፡ ዕሹጋት ምግብን መስተን ምጥቃም ንጥዕና ፀገም ይፈጥሩ እዮም፡፡ ኣነ ብዝተኻእለኒ መጠን ነዚኣቶም ንዘይምጥቃም ይሙክር እየ፡፡

ሓንቲ ጎል ኣንስትየቲ ፃዕዳ መብለጭለጫይ ዝኮነ ክዳን ማለት እውን ቬሎ እናተባህለ ዝፈለጥ ዝተከደነትን ኣብ ኢዳ ብጣዕሚ ደስ ዝብል ዕንበባ አሎ። ኣብ ርእሳ ዘሎ እንታይ ይብሃል?

መሬት እንትንቅጥቀጥ ከሎ ካብ ልቢ ንእዝጋቢሄርና ክንፅልይ ኣለና ። ኣብ ገዛ እንተነይርና ድማ ንደገ ክወፅእ ኣለና። ገዛና ኣብ ፉቅ እንተኮይኑ ናብ መሬት ክነወርድ ኣለና።

ዘመናዊ ናይ ንህቢ ሳንዱቓት ይርአዩ ኣለው፡፡ ኣብ ከባቢኦም ድማ እፅዋት ይርአዩ ኣለዉ፡፡ ንህቢ እፅዋት ኣብ ዝበዝሕዎ ቦታ እዩ ልዑል ምህርቲ ክህብ ዝኽእል፡፡

ዕዳጋን መዓልታዊ ህይወትን ሓደ ድኳን ፍርያት ምግቢ ዘርኢ ኮይኑ፡ ንመዓልታዊ ህይወት ኣገደስቲ ፤ኣብ ብዙሓት ሃገራት ማእከላይ ምብራቕን ኣፍሪቃን ዝፍለጥን ተፈታዊን ሽሮ ፋቱላ፣ ብቐሊሉ ዝረኽብዎምን ንቁርሲ ወይ ምሳሕ ክቐርቡ ዝኽእሉ ግብራዊ ምግብታትን ስለዝኾኑ ምቹዋት እዮም።

አሕ!…ሓደ ቀይሕ ሰብአይ ፀጉሩ ዝተላፀየ ፀሊም ሱፍን ፃዕዳ ሸሚዝን ተከዲኑ አብ ቴለቪዠን ኦሮሞ ሓሳብ እናሃበ ይርከብ፡፡ አብ ጎኑ ከዓ ባንዴራ ኢትዮጵያ ተሰቂላ ትርከብ፡፡ እዚ ቀይሕ ሰብአይ ጌታቸው ረዳ ተባሂሉ ይፍለጥ፡፡

ኣብዚ ጉጅለታት ዓደግቲ ኣብ ዝተፈላለየ ቦታታት ኣብ ጎደና ከተማ ኮፍ ኢሎም ይረኣዩ። ኣብ ቅድሚት፡ቀጠልያ ቆጽሊ ተኽሊ ኣብ መሬት ተዘርጊሑ ኣሎ፡ እዚ ድማ ብተለምዶ ንመሸጣ ዝተዳለወ ኣቑሑት እዩ። እዚ ድማ ዛንታ ባህላዊ ዕዳጋ ምኳኑ ዘርኢ እዩ።

ኣብዚ ስእሊ ሓደ ሓረስታይ ብጻህያይ ኣብ ዝበቖለ ግራት ይርአ። ኣብ መንኵቡ ባህላዊ ዕንጨይቲ ዝሰርሖ መንኮርኮ ተሰኪሙ ይኸይድ። እቲ ሓረስታይ ሕብራዊ ቀበቶ ተኸዲኑ፡ ኣብ ኣየር ደበናታት ዘለዎ ሰፊሕ ግራት ይኸይድ።

ባህ ዘብል ናይ ኢትዮጵያ ባህላዊ ስነ-ስርዓት ቡን መዓልታዊ ማሕበራዊ ምትእኽኻብን ምልክት ኣጋይሽ ምቕባልን ሓጎስን ሓበንን ዘምጽእ፣ ምርኣይ ናይ ፍቕርን ሓድነትን ስምዒት ይፈጥር። እታ ኣአንጋዲት ንኹሎም ኣጋይሽ ብማዕረ ቡን ከተቕርብ ትረአ ዘላ ትሕትናን ኣኽብሮትን ዘርኢ እዩ።

እዚ ጸወታ ኩዕሶ ሰኪዔት ኣብ ክፉት ሜዳ ይካየድ። ቀጠልያን ቀይሕን ክዳን ዝለበሱ ተጻወትቲ ብቕልጡፍ ይንቀሳቐሱ ኣለዉ፡ኣብ ኣየር ንዝርከብ ኩዕሶ ይከታተሉ ኣለዉ። እቲ ጎድናዊ መስመር ብተዓዘብቲ ዝተዓሸገ እዩ። ብድሕሪት ዘለዉ ኣግራብን እቲ ቀሊል ህንጻን ነቲ ትርኢት ብባህላዊ ስሕበት ይውስኸሉ።

እዚ ዕዳጋ ፍረታትን ኣሕምልትን ዝሽየጠሉ እዩ። ኣብዚ ብዙሓት ቀጠልያ ቆጽሊ ዘለዎም ኣሕምልትን ካልኦት ፍርያትን ኣለዉ። ቆጽሊ ዘለዎም ኣሕምልቲ ኣብ ማእከልን ኣብ ጸጋማይ ሸነኽን ናይቲ ስእሊ ብዙሓት ቀጠልያ ቆጽሊ ተደራሪቦም ኣለዉ። ዕዳጋ ጽዑቕ ኮይኑ ፍርያት ጽቡቕ ጌሩ ዝቐረበ ይመስል።

እቲ ስእሊ ክልተ ፕላስቲክ መጽሓፍቲ ኣብ ሓደ ጠረጴዛ ተቐሚጦም የርኢ። ነፍሲ ወከፍ መትሓዚ ብርዒ፡ እርሳስ፡ መደምሰሲ፡ መሳርሒ እርሳስን ካልእ ኣብ ዝተፈላለየ ክፍልታት ዝተሰርዐ ኣቕሑ ጽሑፍን ዝሓዘ እዩ።

ኣድገ በቕሊ ተፃዒነን ይኸዳ ኣለዋ፡፡ ኣብ ገጠራት እዘን መፅዓኛ ዓብዪ ናይ ምጉዕዓዝ ረብሓ እዩ ዘለወን፡፡ ገባራት ብዘይ እዘን እንስሳ ናብራ ብጣዕሚ እዩ ዘፀግሞም፡፡

ካብሎ ዝብሃል ተኽሊ ብመስመር በቊሉ ይርአ ኣሎ፡፡ ካብሎ ኣብሲልካ ይኹን ብጥሪኡ ከም ሰላጣ ክብላዕ ይኽእል እዩ፡፡ ኣነ ግን ዘይበሰለ ካብሎ ክበልዕ ብዙሕ ደስ ኣይብለንን፡፡

እዚ ካብ ላዕሊ ዝርአ ዓቢ ታሪኽ ኣኽሱም ዘርኢ እዩ። ኣብ መሬት ደው ኢሎም ሓወልትታትን ኣብ ጥቓኡ ዝተዘርግሐ ጫካን ኣሎ። ኣብ ርሑቕ ድማ ዝተቐብኡ ገዛውትን ኣኽራንን ይርአ። እዚ ጽባቐ ታሪኽን ተፈጥሮን ዘርኢ ትርኢት እዩ።

ጸሊም ናይ ሻባቶ ወይ ጎማ ጫማ ኣብ ስሚንቶ መሬት ኮፍ ኢሉ ይርአ። እቲ ኣብ ገጠር ኮነ ኣብ ከተማ ንቡርን ቀሊልን መዓልታዊን ስምዒት ኣለዎ።

እዚ ኣብ ቀዳማይ ገጽ ናይ ሓደ ናይ ኣምሓርኛ መጽሓፍ የርኢ። ፍርቂ ገጽ ናይቲ መጽሓፍ ጸሊም ኮይኑዝነድድ ሽምዓን ካብ ሃልሃልታ ሽምዓ ዝፍልፍል ዝመስል ኣሃዛት/ጽላሎት ሰባትን ኣለዎ። ምስጢራውን ዘገርምን ስምዒት ይህብ፤ እታ መጽሓፍ ስነ-ኣእምሮኣዊት ፍልይቲ ተግባራዊት ዛንታ እያ።

ኣብየት ካብዙይ ማሓረና ጎታይ !ካብ 80 ሚልዮን ንላዕሊ ዶላር ዋጋ ዘለዎ ናይ ኣሜርካ ኤፍ-35 ናይ ኩናት ኣየር ወዲዋ ዝብል ፅሑፍ ይማሓላልፍ ኣሎ።

ኣብዚ ሓደ ዓቢን ለምለምን እምባ ኣብ ደረቕን ኣኻውሕ ዝበዝሖን መሬት ነዊሕ ደው ኢሉ ኣሎ። ኣብ ቅድሚት ናይ ሓመድ ጽርግያ፡ብድሕሪት ድማ ሰማያዊን ደበና ዝመልኦን ሰማይ ይረአ። እዚ ንሓይልን ግርማን ተፈጥሮ ዘንጸባርቕ እዩ። እዚ ድማ ሰላማውን ተፈጥሮኣውን እዩ።

ዘመናዊትን ንብሩህን መሕጸቢ ዘመናዊነትን ምቹእነትን ስምዒት ትህብ። ኣብ ታሕቲ ዘሎ ንእሽቶ ሰማያዊት መሕጸቢ ሻሃነ ኣጃክስ እታ ማሽን ንስራሕ ድልውቲ ምዃና ትሕብር። ካብ ድኻም ምሕጻብ ሻሓነ ነጻ ምዃንን ምቾት ናይ ስድራቤት ሓጐስ ዘንጸባርቕ እዩ።

እዚ ክልተ ግርማውያንን ገዘፍትን ጎበታት ኣብ ቅድሚ ንጹር ሰማያዊ ሰማይ ጎሊሆም ይረኣዩ። ጎበታት ዓድዋ ግርማውን ታሪኻውን ትርጉም ዝውክሉ እዮም። ኣብ ታሕቲ ኣግራብን ቁጥቋጥን ከምኡ’ውን ኣብ ርሑቕ ገለ ህንጻታት ይርአ። እቲ ስምዒት ታሪኻውን ግርማውን ዘርኢ እዩ።

እዚ ዝተፈላለዩ ፍርያት ምግቢ ብፍላይ ድማ ፍርያት ጸባ ሕሩጭ ኣብ መደርደሪታት ይቐርቡ። ዝተፈላለዩ ምልክታት ከም "ሂልዋ"፣ "ሃምዳ"ን "ኑራ"ን ብድሙቕ ብጫን ቀይሕን ቆርቆሮታት ይርከቡ። እዚ ድኳን ወይ ድኳን ይመስል። እቲ ሃዋህው ንቡር ንግድን መዓልታዊ ንጥፈታትን እዩ።

ኣብ ሓደ ድኳን ዝተሰርዐ ዝተፈላለዩ ፍርያት ሩዝ ዝተመልአ መደርደሪ ዘርኢ እዩ። እቶም ፍርያትኣብ ፕላስቲክ ቦርሳታት ዝተዓሸጉ ኮይኖምመብዛሕትኦም ድማ ምልክታት ሩዝ እዮም። እቶም ፍርያት ኣብ ብንጹር ዝርአ ዕንጨይቲ መደርደሪታት ተሰሪዖም፣ ጽሬቶም ውሕስነት ዘለዎን ንነዊሕ እዋን ክጸንሑ ዝተዳለዉን እዮም።

እዚኣ ዓባይ ቡናዊት ቡምቦክስ ሬድዮ እያ። መጻወቲ ካሴት ኣለዎ፡ኣብ ታሕቲ ድማ "ሃገራዊ" ዝብል ስም ይርአ። ክልተ ዓበይቲ ስቴሪዮ ስፒከራት ኣለዎ፡ ኣብ ላዕሊ ድማ መምረጺ መደበር ሬድዮ ኣሎ። እዚ ድማ ተዘክሮታትን ቅዲ ሬዶታትን ዘርኢ ምስሊ እዩ።

እዚ መስተንክር ቅርጺ ዘለዎ ኣረጊት ቤተ መቕደስ እምኒ ዘርኢ እዩ። እቲ መንደቕ ብታሕተዋይን ብላዕልን ዝተሰብረ ኮይኑ፡ ኣብ ማእከል ግን ንእሽቶ መስቀል ትረአ።"እዚ ድማ እቲ ፤መስቀል ኣብ ማእከል ብዛዕባ እምነት ይዛረብ ኣሎ።

እዚ ኣብ ምስሊ እትርእይዎም ዘለኩም ናይ ህፃናት ስብስብ ኮይኖም ናይ ሓደ ቤት ትምህርቲ ተማህሮ እዮም። ኣዝዮም ብጣዕሚ ንፋዓት ተማህሮ እዮም። ኣብ እዚ ምስሊ እንርእዮ ዘለና ከፍ መበሊ ወንበርን ህፃውንቲ መፅሓፍ ዝሓዙ ንርኢ ኣለና።

ድምፃዊት ሰላማዊት ዮሃንስ ብጣዕሚ ተፈታዊትን ተፈላጢትን ዝኾነት ብ ሰንቢደ ዘርእስታ ንልዕሊ 7,000,000 ዝተኸታተሎ ናይ ትግርኛ ደርፊ እትደርፍ ኣብ መድረኽ ብዝተርእዮ ምንቅስቓስ ንተመልካቲ ወይ ንኣድነቕታ እተኹርዕ በዓልቲ ፀጋ እያ ።

ካብ ናይ ሃገርና ባህላዊ ምግቢ ዝኮነ እንጀራ ሓደ ተዘርጊሑ ሓደ ድማ ተጠቅሊሉ ኣብ መቀረቢ ብያቲ ተቀሪቡ ኣሎ ሚጥሚጣውን ኣሎ እቲ ፀብሒ እንታይ ይበሃል?

እቲ ሰብኣይ ርእሰ ተኣማንነትን ሓይልን ዝመልአ ይመስል። ቅዲ ጸጉሩ እውን ናይ ናጽነት ስምዒት ዘንጸባርቕ እዩ። ኣብ ድሕሪት ዝርከቡ ዘመናዊ ህንጻታት፡ ጽባቐ እታ ከተማን ፈጠራዊ መንፈስ ናይቲ ሰብኣይን ኣወሃሂዶም ኣብ ከተማ ከም ዘሎ ዘርኢ እዩ።

እዚ ቦታ ናይ ንህቢ መራብሒ እዩ ዝመስል ዘሎ ሓንቲ ዘመናዊ ቖፎ ናይ ንህቢ ትረኣ ኣላ እርግ ዝበለ ገዛታት እውን እንሄዎ ።

ብዙሓት ምእመናን ናብ ቤተ ክርስትያን ዝኸድሉ ፀቢብ መንገዲ እኒሀ፡፡ እዚ ቦታ ናይ ሸቐጥ ቦታ ኮይኑ መኪና ንምሕላፍ ዝፀበበ ቦታ እዩ፡፡ ንስኹም ከ ከምዚ ዝበለ ቦታ ትሪኡ?

ኣብቲ ናይ ምሸት ሃይማኖታዊ ስነ-ስርዓት ብዙሓት ሰባት ባህላዊ ጻዕዳ ክዳን ተኸዲኖም ሽምዓ ኣብ ኢዶም ሒዞም ይረኣዩ። እዚ ትርኢት እዚ ኣዝዩ መንፈሳውን ሰላማውን ስምዒት ይፈስስ ኣሎ።

እዚ ዝተዓሸገ ናይ ካን ቤቢ ዳይፐር ናይ ህፃናት ንፅህና መሐለዊ እዩ፡፡ ኣብ ፌስታሉ ዳይፐር ዝገበረ ህፃን መቺይዎ ዝደቐሰ ዝመስል ተሳኢሉ ኣሎ፡፡ ንስኹም ከ እንታይ ዓ/ት ዳይፐር ትፈልጡ?

ፒያኖ ዝበሃል ዘመናዊ ናይ ሙዚቃ መሳርሒ ይርአየና ኣሎ፡፡ እዚ መሳርሒ ኣብ ዘመናዊ ባንዲ ክህልዉ ካብ ዝግብኦም መሳርሕታት ሓደ እዩ፡፡ ካልእ ዘመናዊ መሳርሒ ሙዚቃ ኸ ትፈልጡ ዶ?

ሓሙሽተ ብርጭቆ ቢራ ተራእዩ ኣሎ። እቶም ቢራታት ፍኹስ ዝበለ ወርቃዊ ሕብሪ ዘለዎም ኮይኖም ኣብ ልዕሊኦም ጻዕዳ ፎም ኣለዎም። እቶም መነጽር መትሓዚ ዘለዎም ዓበይቲ ማንካታት እዮም። እቲ ጥርሙዝ ዝተቐመጠሉ ገጽ ድማ ንብሩህ ጻዕዳ እዩ።

መርዑት ብመኪና ተዓጂቦም ኣብ ስፋልት ይርአዩ ኣለዉ፡፡ ቀዳሞት ብዝተሸለመት በቕሊ እዮም ብናይ ሰብ ሆታ ይዕጀቡ ነይሮም፡፡ ዝገርም ኣፈላላይ፡፡ ሎሚ ግን ብመኻይንን ብናይ መኻይን ጥሩንባን እዮም ዝዕጀቡ፡፡

ኣብ እንዳ ማሪያም ኣኽሱም ፅዮን እትርከብ ናይ ኣዴታትና መማሕለሊት እያ ፡ ኣብቲ ላዕሊ ብፃዕዳ ረቒቕ ጨርቒ ዝተሸፈነ ናይ እመቤታችን ስእሊ ኣድህኖ ይበሃል ።

እዞም እንሪኦም ዘለና ናይ ዓለም ኩዕሶ ተፃወትቲ እንትኮኑ ዉሩያትን ፍሉጣትን ናይ ኩዕሶ ተፃወትቲ እዮም። እዞም ናይ ኩዕሶ ተፃወትቲ ብጣዕሚ ብቡዙሕ ብልየናት እያ ሓንቲ ሃገር ትገዝኦም።

ስፖርት፡- ውድድር ሳይክን ካብ ዓ/ታት ስፖርት ሓደ እዩ፡፡ ንወዲ ሰብ ንጥዕና፣ ናይ ሰውነትና "ሚታቦሊዝም" ማለት ውን ሜሚካላዊ ክያዶ የጠናኽር፣ ናይ ደም ዝውውር የፋጥን፡፡

ኣብዚ እንርእዮ ዘለና ካብ መመላክዒ ወይም ዲኮር ዝኮነ ነፋሒቶ እዩ። እዚ ነፋሒቶ ን ቆልዑ ዝተወለድሉ መዓልቲ ዘክብርሉ መመላኪዒ እዩ። ንስኩም ከ ብከምዚ ዶ ዲኮር ትገብሩ?

ባጃጅ ንመጎዓዓዚ ትጠቅም ባጃጅ በዓል ሰለስተ ጎማ ኮይና ታሕተዋይ ሽፋና ሰማያዊ ኮይኑ ላዕለዋይ ሽፋና ከዓ ፃዕዳ ኬንዳ እዩ፡፡ አብታ ባጃጅ ዝተፈላለዩ ናይ እስፖርተኛታት ስእሊ ምልጣፍ ይከአል እዩ፡፡ ባጃጅ ካብ እንታይ ትስራሕ?

ምስሊ ጠቅላይ ሚኒስተር ዶክተር ዓብዪ ኣሕመድ ምስ መደመር ዝብል ፅሑፍ ሓቢሩ ይርአ ኣሎ፡፡ ብናይ መደመር ርድኢት መሰረት መደመር ማለት ናብ ሓደ ምምፃእ ማለት እዩ፡፡ ብግብሪ እንተዝከኣል ፅቡቕ እዩ፡፡

መንፈሳዊ ሓድነትን ናይ ኣምልኾ ስምዒትን ኣብ ቶሮንቶ ዝርከብ ወንጌላዊት ቤተ ክርስቲያን ኢትዮጵያ ብዝሒ ዘለዎም ኣመንቲ፡ ዓሚቝ መንፈሳዊ ጽምዶ ጸሎትን ምስጋናን እምነትን ዘንጸባርቕ እዩ። ብዝሒ ህዝቢን ሓደ ዓይነት ትኹረትን ሓድነትን ሓባራዊ ኣምልኾን ዘርኢ እዩ።

እፀዋት፡- ካብ ናይ እፀዋት ዓይነት ዝኾነ ገዚፍ ናይ ላሓይ ኦም ይረአ፡፡ ላሓይ ካብቶም ንፈሓም ቀንዲ ዝኾኑ ኣእዋማት እዩ፡፡ ንስኹም ከ ብዛዕባ ናይ ላሓይ ጥቕሚ ትፈልጥዎ ዶ ኣሎ?

እዚ አብ እስክሪን እንምልከቶ ዘለና አብ መናፈሻ ከፍ መበሊ ዝከበበ ናይ መመገቢ ንምልከት አለና::መናፈሻ ንመዘናግዒ ርእስና ንምሕዳስ ካብ ዝጠቅሙና ቦታታት ሓደ እዩ::

ሰባት ኣብ ኣስፋልቲ ወፂኦም ሰላማዊ ሰልፊ እንገበሩ ይመስል ፡ እቲ ተዘርጊሑ ዘሎ ፅሑፍ ብእንግሊዝኛ ቛንቋ ዝተፅሓፈ እዩ ዘሎ፡ ስለዚ እቲ ሰልፊ ኣብ ወፃእ ሓገር ይመስለኒ ።

ሰብኣይ ሰበይትን ምስሊ ኣብ ጠረቤዛ ኮፍ ኢሎም ምስ ኣወዳት ክልተ ደቆም ናይ ላዕሊ ማዕረ ክዳን ብፃዕዳ ስርዝ ዝበለ ናይ ታ ጋል ፃዕዳ እስፒል ጫም ንይ ኣወዳት ፀሊም ጫማን ጌሮም ኣለዉ።

እዚ ብኤሌክትሪክ ዝሰርሕ ድርብ ምድጃ መሳርሒ ኣብ ጠረጴዛ ኮፍ ኢሉ ብዓንኬል ሓጺን ተሸፊኑ ኣብ ቅድሚ ስሩዕ መንደቕ ይረአ ኣሎ። ኣብ ዙርያ እቲ ጠረጴዛ ሕብራዊ ጨርቅን ንኣሽቱ መትሓዚታትን ተቐሚጦም ኣለዉ።

እዚ ስእሊ ቀዳመይቲ መዓልቲ ትምህርቲ እያ ተርኢ ዘላ። ኣብ ጣውላ ብብጫ ፊደላት ዝተጻሕፈ። ትምህርቲ ምጅማር ዘስዕቦ ሓጐስ ኣብቲ ሓምላይ ቅርዓት ብንጹር ይርአ ኣሎ።

ጽዑቕን ህያውን መዓልታዊ ትርኢት እዩ! ኣብ ማእከል ጻዕዳ ቫን ትረአ ኣላ፣ ኣብ ታሕቲ ድማ ካልኦት ሰባት ሓገዝ ክገብሩ፡ ናይ ምትሕብባርን ናይ ስራሕ መንፈስን ከርእዩ ይረኣዩ። ትጉህነትን ተዓጻጻፍነትን ናይ ውሽጢ ዓዲ ንግድን መጓዓዝያን ብጽቡቕ ይገልጽ!

ካብ ብረት ዝስርሑ ናይ ኤለክትሪክ መጎጎን፣ ናይ ቤተ ክርስቲያን ጉልላትን ዝስርሑሉ ቦታ ንርኢ ኣለና፡፡ እዚ መስርሒ ቦታ እንታይ ተባሂሉ ይፅዋዕ?

እዚ ኣብ ጸሊም መሰረት ጻዕዳ ‘X’ ምልክት፡ ብቐሊልን ስነጥበባውን መልክዕ ዝተነድፈ እዩ። እዚ ንሓይሊ ዘመናዊነትን ቴክኖሎጅን ብንጹር ዝገልፅ ምስሊ እዩ።

ኣባጊዕ ሳዕሪ እናበለዓ ሓንቲ ጋል ዴው ኢላ ሻርፒ ዝገበረት ትሕልወን ኣላ ኣብ ቅድሚት እውን ዓበይቲ ተክልታት ኣለዉ። እቲ ተብለዐለን ዘላ ቦታ እንታይ ይበሃል ?

ኣብ ትግራይ ካብ ዝርከቡ ታሪካውን ጥንታውን ናይ ኦርቶዶክስ ተዋህዶ ቤተ ክርስትያን ሓደ ኣብ ኣኽሱም ዝርከብ ርእሰ ኣድባራት ወ-ገዳማት ኣኽሱም ፅዮን ቤተ ክርስትያን እዩ፡፡

ንመዐሸጊ ፍርያት ኮይኑ፤ ንጽባቐ ከንፈር ንምዕቃብ ዝወሃብ ክንክንን ኣቓልቦን ዘንጸባርቕ እዩ። ኣብ ውሽጢ ዘለዉ ሰለስተ ናይ ከንፈር ባልም ንደረቕን ዝተሰነጠቐን ከንፈር ርስሓት ይህቡን ይከላኸሉን ጥራይ ዘይኮኑስ፤ መልክዕ የብልናን ንዝብላ እውን መፍትሒ ይህቡ።

ኣብዚ ምስሊ ታምቡራት ንርኢ ኣለና፡፡ እዞም ንሪኦም ዘለና ታምቡራት እንትውቅዑ ምስ ከበሮ ዝመሳሰሉ ድምፅታት ዝህቡ ናይ ሙዚቃ መዓጀቢ መሳርሕታት እዮም፡፡

እዚ ናይ መናፈሻ መእተዊ ኣፍ ደገ እዩ ዝመስል ዘሎ ፡ ፅለል ዘለዎ ዓበይቲ ቖም እንሄዎ እቲ ፅላሉ ድማ ደስ ይብል ኣፍ ደጊኡ ፀሊምን ፃዕዳን ተቐቢኡ ኣሎ ፡

እቲ ስእሊ ኣብ ደረቕ መሬት ዝዓቢ ንእሽቶ ተኽሊ ዘርኢ እዩ። እቲ ተኽሊ ቀጠልያ ቆጽልን ብጫ ዕምባባታትን ኣለዎ። ኣብቲ ተኽሊ ዝተመቕለ ፍረ ዝመስል ነዊሕን ቀጢንን ቆጽሊ ኣሎ።

እቲ ኣብቲ ምስሊ ዝራኣየና ዘሎ ካብ ናይ ውፅኢት ጋዜጣን መፅሓፍትን እንትኸውን ናይ 7ይ ክፍሊ ናይ ስነ-ሂወት ዓ/ት ት/ቲ ናይ ተምሃራይ መፅሓፍ እዩ፡፡

ኣብዚ ቀጠልያ ሕብሪ ዘለዎ ማይ ዘለዎ ዓቢ ጉድጓድ እምኒ ይርአ። ብተፈጥሮኣዊ ኣእማን ዝተኸበበት ኮይና፡ኣብ ጥቓኣ ዘሎ ሰፊሕ መሬትን ብዝተፈላለየ ኣቀማምጣ ደው ዝበሉ ሰባት ኣለዉ። ኣብ ብእምኒ ዝተሰርሐ ዒላ፡ኣብ ትሕቲ ንጹር ሰማይ ዝርከብ ቀጠልያ ማይ፡ብዛዕባ ጽባቐ ተፈጥሮ የርኢ።

እቲ ንሪኦ ዘለና ቦታ ዓብዪ ደረጃ ዘለዎ ሆቴል እዩ ዝመስል፡፡ ሰባት ድማ ይስተኣናገድሉ ኣለዉ፡፡ ኣብዚ ሆቴል ዝሕተት ናይ ኣገልግሎት ክፍሊት ልዑል ከምዝኸውን ክንግምት ንኽእል ኢና፡፡

ኣብ ሓደ ትካል ትምህርቲ ዝርከብ ቤተ ፈተነ ኮምፒተር ኮይኑ፡ሓያሎ ሰባት ኣብ ቅድሚ ዴስክቶፕ ኮምፒዩተራት ኮፍ ኢሎም ይረኣዩ። ዳርጋ ኩሎም ኣብ ናይገዛእ ርእሶም ስክሪናት ኣተኲሮም ይጥምቱ ኣለዉ። እዚ ምድላው ተማሃሮ ወይ ሰልጠንቲ ዲጂታላዊ ክእለት ዝመሃሩሉ ምዃኑ ዘመልክት እዩ።

ምሽርሻር ጐልጐል ከቢድ መልክዕ ምሕራር ሓመድ ኮይኑ፡ እቲ ሓመድ ብዕምቆት ይሽርሸርን ይሽርሸርን፡ ዓበይቲ ጉድጓድ ይፈጥር። ኣብ ገለ ከባቢታት ኢትዮጵያ እዚ ዓይነት ምሕራር ሓመድ ርኡይ ክሳራ ዝራእቲን ምብስባስ መሬትን የስዕብ።